ኣብዚ ክልተ ናይ ኤሌክትሪክ ድሪልስ ኣብ ጣውላ ኮፍ ኢሎም ይረኣዩ። ውሑዳት ብሎናት ዝኾኑ ነገራት ኣብ መሬት ፋሕ ኢሎም ኣለዉ። እዚ ናይ ስራሕ ስነ-ምግባርን ናይ ፈጠራ መንፈስን ዘርኢ እዩ።

እዚ ጽቡቕ ተፈጥሮኣዊ ሃዋህው ዘርኢ እዩ። ብጸጋም ሓምላይ ግራውቲ፡ ኣብ ማእከል ናይ ሓመድ መንገዲ፡ ብየማን ድማ ብብዙሕ ኣኻውሕ ዝተመልአ ሩባ ኣሎ። ኣብ ከምዚ ዝበለ ተፈጥሮኣዊ ሃዋህው ክትገይሽ ወይ ክትዝናነ ትደሊ ዲኻ? ንምንታይ?

እዚ ታቦት ብካህናትን ምእመናንን ብዓብዪ ፅምብል ተዓጂቡ ዝኸደሉ ትርኢት እዩ፡፡ እዚ ዕጀባ ካብ ኣኽሱም ማርያም ፅዮን ተበጊሱ ናብ በዓል መኽበሪ ኣደባባይ ዝግበር ዘሎ ጉዕዞ ይመስል፡፡

ኣባይ ፊልምስ ዝብል ናይ ፊልም ፕሮዲዩሰር ኣርማ ይርአ ኣሎ፡፡ እዚ ሽም ካብ ሩባ ኣባይ ዝተወረሰ ፍሉይ ሽም እዩ፡፡ ከምዚ ዓይነት ስያመ ሃገርካ ንምፍላጥ ጥቕሚ ኣለዎ ዶ?

ሓንቲ ፅብቅቲ ፃሕሊ ዉቁጥ አድሪ ዝመልአት አብ ጥቃ ቀፅሊ ቀላሚጠስን ብላካ ዝተረበበ ባይታን ይርከብ፡፡ እዚ አድሪ ንመጎጎ መልምዒ እንጥቀመሉ ዓይነት ተክሊ እዩ፡፡

እዚ ኤርትራዊ ደራፊ ሳሚ ብርሃነ ይበሃል፡፡ ንሱ ማዛይ ማዛይ ብዝብል ደርፉ ዝፍለጥ ኮይኑ ነባርነቱ ኣብ ሰገር ባሕሪ እዩ፡፡ እዚ ደራፊ ሎሚ ዘውፅኦ ሓዱሽ ደርፊ ኣሎ ድዩ?

ኣብዚ ሓደ ሰብ ጸወታ ፑል ክጻወት ይርአ። ብዙሓት ዝተፈላለየ ሕብሪ ዘለዎም ኩዕሶታት ኣብ ሓደ ዓቢን ገፊሕን ሰሌዳ ተቀሚጠም ኣለው። ብዙሓት ሰባት ኮፍ ኢሎምን ደው ኢሎምን ጸወታ ይዕዘቡ ኣለው። ፑል ምጽዋት ትፈትው ዶ?

ኣብዚ ሓደ ጉጅለ ህዝቢ ብሓድነትን ምክብባርን ተኣኪቡ ንርኢ። ኩሎም ብጻዕዳ መሸፈኒ ዝተሸፈኑ ኮይኖም፡ኣብ ኢዶም ድማ ቀጠልያ ጨናፍር ስየ፡ ምልክት ዘመናዊነት ወይ እምነት እዩ። እዚ ልዑል መንፈሳዊ ስምዒት ዘመሓላልፍ እዩ፤ መንፈስ እምነትን ሓድነትን ሰላምን ኣብ ልባዊ ምትሕውዋስ ይነብር።

ኣብዚ ናይ ከም እኒ መሽረፈት፣ መሶብ፣ ጊባቦ፣ መኾምቢያ፣ ቀለምሲስ ዝኣምሰሉ ናይ ኢደ ጥበባትውፅኢት እኔዉ፡፡ እዞም መገልገሊታት ኣብ ከተማ ተጠላብነት ኣለዎም ዶ?

ብኮንክሪት ዝተሰርሐ ድልድል ወይ መድረኽ ክስራሕ ተራእዩ ክዛዘም ቀሪቡ ኣሎ። ገሊኦም ብሞባይል ይዛረቡ፡ ገሊኦም ድማ ኣብ ንኣሽቱ ታክሲታት ይጽበዩ ኣለዉ። እዚ ናይ ድልድል ፕሮጀክት ድዩ ወይስ ናይ መንበሪ መእተዊ መድረኽ ?

እዚ ኣብ ህንጸት ዝርከብ ነዊሕ ህንጻ ዘርኢ እዩ። እቲ መስኮት ገና ኣይተተኸለን፣ እታ ዓዲ ድማ ገና ኣብ መጀመርታ ደረጃ ምዕባለኣ እያ ዘላ። እዚ ተስፋ ዕብየትን ሓድሽ ጅማሮን ዘርኢ ህዝባዊ ምንቅስቓስ እዩ።

ኣብዚ እኒ በነና፣ ኣራንሺ፣ ኣናናስ፣ ኮሚደረ፣ ለሚን፣ ድባ፣ ኣቮካዶ፣ ኣፕል፣ ካብሎ፣ ሽጉርቲ በብመክዖም ይርአዩ ኣለዉ፡፡ እዞም ኣትክልትን ፍረምረን ብምርኣይ ጥራይ ሽውሃትካ ይኸፍቱ፡፡

ፅብቕቲ ባዴላ ናይ ጥብሲ መጥበሲ ወይ ቅጫ መቐጭቀጪትን ኣብ ፃዕዳ ጨርቂ ከፍ ኢላ ኣላ፡፡ አታ ናይ ኢዳ መትሓዚት ውን ደስ ትብል፡፡ በዛ ዘበናዊት ዝኾነት ባዴላ እንታይ ክትሰርሑ ትኽእሉ?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

መሰረታዊ ግልጋሎትወይ ልምዓት፦ ሰጥ ዝበለ ኣስፋት ብወሰን ወሰን ድማ ኣብ እዋን ክረምቲ ምድሪ ሓምለዋይ ለቢሳ ደስ ዝብል እዩ ዘሎ። ኣስፋት ምስርሑ ንተሽከርከር ካብ ሓደጋ ይኸላከል እዩ።

እዚ ቀጠልያ ቆጽሊ ዘለዎ ናይ ፍረ ወይ ኣሕምልቲ ተኽሊ የርኢ። ኣቝጽልቱ ድሙቕ ቀጠልያ ሕብሪ ዘለዎ ኮይኑ፡ ንጥዕና ዝውክል ይመስል። እዚ ዳማ ንጽህናን ጽባቐ ተፈጥሮን ዘንጸባርቕ ቀጠልያ ባህታ እዩ።

ዝተፈላለዩ ናይ ሸቀጣ ሸቀጥ ስራሕቲ አብ ዕዳጋ ንክሽየጡ ተዘርጊሖም ይርከቡ፡፡ ንአብነት ዕንቋይ ጎማታት፣ ሕብራዊ ክዳውንቲን አስቤዛታትን ይርከቡዎም፡፡ እውይ! ናይ በዓል ሸውዓተ ጎማ ንምግዛእ ብጣዕሚ እዩ ከቢሩ፡፡

ብመፃባበቒ ዝወይዘረት ጻዕዳ ሊሞዚን መኪና ኣብ ኣስፋልት ጽርግያ ደው ኢላ ኣላ። እታ መኪና ጻዕዳ ጎማ ዘለዋ ኮይና ዳግማይ ቀለም ተለኺያ። ብድሕሪት ድማ ናይ ከተማ ኣውቶቡሳትን ካልኦት መካይንን ይረኣያ።

ኣብዚ ኣብ ማእከል እቲ ጫካ ሓደ ዝብኢ ደው ኢሉ ይርአ። ኣዒንቱ ብጥንቃቐ ይዕዘባ ኣለዋ፣ ግርማዊ መልክዕ ድማ ኣለዋ። ኣብ ከባቢኡ ዘሎ ሓምላይ ብተፈጥሮኣዊ ጽባቐ ዝተመልአ እዩ። እዚ ድማ ናይ ምግራምን ቁሩብ ፍርሕን ስምዒት የመሓላልፍ።

ኣብዚ ቦታ በቲ ዝራኣዩ ዘለው ሚዛናት ቤት መኽዝንን ብዙሓት ዓይነት ናይ ሸቐጥ ኣእኻል ዝሽየጥሉን ምዃኑ ይሕብር፡፡ ንደቂ ሰባት ምዕጋብ ተስፋን ዘይምስኣን ትምኒትን ክህሉ ይሕግዝ፡፡

ጣና ብናይ ታንዃ መጓዓዚኡ ዝፍለጥ ከባቢ እዩ፡፡ ነዚ ዶ ይኾን ኣብ ታንዃ ኮይኑ ዝቐዝፍ መንእሰይ ዘለዎ ንኣፍሪካ ጐብናይዋ፣ ኢትዮጵያ ሓይቂ ጣና ዝብል ናይ መፋለጢ ፖስተር ተዳልዩ ንርኢ ዘለና?

ዝተፈላለዩ ዓይነትን ቅርፂን ዘለዎም ህንፃታት አለው፡፡ ንአብነት ብቀያሕ ሕብሪ ማሽን ዝስራሕ ዓብይ ፅርጊያ አብ ጎኑ ዝተአከበ ሓመደ ዘለዎ እዩ፡፡ እዚ ከባቢ አበይ ቦታ እዩ?

አብ ሓደ ገዛ ላለዕሉ ብሻምበቆ ዝተሰርሐ ኮይኑ ክልተ ዓበይቲ ኦም ዓንዲ ዝበሃሉ ይርከቡዎ፡፡ አብዞ ገዛ ክልተ መደቀሲ አለዎ፡፡ እዋይ! አብዚ ሻምበቆ ገዛ ከመይ ኢሎም ይድቅሱ?

ናይ ቀደም ወለዲ ኣብ ቤተ ክርስቲያን ተዓጢቖም እዮም ዝቖሙ፡፡ እዚ ባህሊ ሕዚ ከይህሉ ዝኾነሉ ኩነታት ካብ ምንታይ ዝነቐለ ይኸውን ትብሉ?

እዚ ኣብ ሳንዱቕ ዝተኣከበ ቡዝሕ ኮሚደረ ዘርኢ እዩ። ሕብሩ ካብ ቀጠልያ ክሳብ ቀይሕ ይበጽሕ። ብኣግኡን ዝበሰሉ ይመስሉ። እዚ ስእሊ ናይ ሓደ ብምግቢ ዝተመልአን ጽባቐ ተፈጥሮ ዘርኢን እዩ።

ኣብዚ ቐይሕ ሕብሪ ዲቪዛ ዝተከደኑ ሓይልታት ምክልኻል፡ ብኽቡርን ፍሉይን ሰልፊ ክጓዓዛ ይረኣያ። ብወድዓዊ ኣቃውማ ተሰሪዖም፡ ናይ ክብርን ርእሰ ተኣማንነትን ስምዒት የርእዩ። ከም ትብዓትን ክብርን ሃገራውነትን ዝመልአ ምንቅስቓስ ዘርኢ ምስሊ እዩ።

ኣብ ናይ አምነት እስልምና ናይ ሃይማኖት መራሕቲ ዝኾኑ ፍሉይ ኣከዳድና ተኸዲኖም ጠጠው ኢሎም ኣለው፡፡ እቶም ናይ እስልምና ተኸተልቲ እንታይ እዮም ዝገብሩ ዘለው

ጽቡቕ ውሕጅ ማይ ካብ ልዑል ገደል ንታሕቲ ይውሕዝ። እቲ ማይ ኣብ መንጎ ኣኻውሕ ብሓይሊ ዝውሕዝን ከባቢኡን ጽቡቕ ተፈጥሮኣዊ ሃዋህው እዩ። ናይ ሰላምን ምዝንጋዕን ስምዒት ይፈጥር።

ብዙሓት ሰባት ኣብ መሬት ተንበርኪኾም ኣእዳዎም ንላዕሊ ገይሮም ይረኣዩ። ብዙሕ ህዝቢ ውን ኣብ ቅድሚት ይረአ ኣሎ፡፡ ናይ ሓሳብን ናይ ጭንቀትን ኩነታት ከምዝኾነ ይሕብር፣ ጥፍኣተኛታት ክኾኑ ይኽእሉ እዮም፡፡ ግን ዓበይቲ ሰባት ክንብርከኩስ ዋእ!...የሕዝን እዩ...

ኣብ ፀው ዝበለ ጨዋማ ዝኮነ በረካ ዝጉዓዙ ዘለው ብሰማያዊ ክሻ ዝተሸፈኑ ኣእጋሮም ብጣዕሚ ነዋሕቲ ዝኮኑን ክሳዶም እውን ነዋሕቲ እዮም። እዞም እንስሳ ሽሞም መን ይብሃሉ?

እቲ ፍጹም ምድላዋት ዝተገበረሉ ዘመናውን ገዛ ኣብ ጽቡቕ ህንጻ ኣብ ዝርከብ ህንጻ እዩ። ሓምላይን ፀጥ ዝበለን ቦታ ኮይኑ ይስምዓካ፡ እቲ ገዛ ድማ ደስ ዘብልን ሰላማውን ስምዒት ይህበካ።

ዝተፈላለዩ ዓይነት ዶደራንትን ሽቶታትን ተደርዲሮም ይርአዩ ኣለዉ፡፡ ኣነ ሽቶ ናይ ምግባር ልምዲ የብለይን፡፡ ከም ባህጊ ግን ሕስስ ዝበለ ጨና ዘለዎ ሽቶ እየ ዝፈቱ፡፡

እዚ ምስሊ እዚ ኣብ ሓጺናዊ ሳጹን ጽቡቕ ጌሩ ዝተጠብሰ ዓሳ ዘርኢ እዩ። ሰለስተ ዝተጠብሱ ዓሳታት ብሓባር ተደራሪቦም ኣለዉ። ብሰዓብቲ ኦርቶዶክሳዊት ተዋህዶ ቤተ ክርስቲያን ኢትዮጵያ ኣብ ዝኽበርዎ ነዊሕ ጾም ስለምንታይ ከምዚ ዓይነት ዓሳ ምብላዕ ዝፍቀድ?

ውቁብን ባህላውን ዕዳጋ ሸኽላ ዘርኢ እዩ። ዝተፈላለዩ ፍርያት ሸኽላ ብጽቡቕ ተሰሪዖም ኣለዉ። ገሊኡ ብተፈጥሮኡ ቀይሕ ጭቃ ክኸውን ከሎ፡ ገሊኡ ድማ ጽቡቕ ጸሊምን ጻዕዳን ዲዛይን ኣለዎ። ብሓጺሩ ባህሊ ኢትዮጵያን ብሉጻት ኢደ ጥበብን ብስምዒት ዝገልጽ እዩ።

ኣብ ሓደ መንደር ደስ ብዝብል ናይ ሓሪ ዕምበባ ዝተሸለመት ፈረስ ጠጠው ኢላ ትርአ ኣላ፡፡ እዚ ፈረስ መርዓት ንክትወስድ ዝተዳለወት እያ ትመስል፡፡

ኣብዚ ሞዴል ናይ “ማርያም ጽዮን ቤተክርስትያን” ኣብ ብርጭቆ ኮፍ ኢሉ ተሓልዩ ይርአ። እዚ ሞዴል ኣብ ውሽጢ ገዛ ኮይኑ፡ ብጠረጴዛታትን መንበርን ዝተኸበበ እዩ። እዛ ሞዴል ናይ ማርያም ጽዮን ቤተ ክርስቲያን ርኢኹም ትፈልጡ ዶ?

ናይ ገዛ አቁሑ ዝተፈላለዩ ዓይነትን ሕብሪን ዘለዎም ናይ ገዛ አቁሑ አለው፡፡ ንአብነት ቀይሕ አንሶላ ዝተሸፈነ ዓራት ዝተፈላለዩ ሕብሪ ዘለዎም አናእሽተይ መተርአስን አብ ሰራሚክ ዘለዎ ቦታ ይርከብ፡፡ እዚ ጣውላ ዓራት ክንደይ ዋግኡ?

እዚ ዲተርጀንት ወይ ድማ ናይ መፃራረይ ዝመልኣ ጎማታት እዩ ዝመስል ፡ ብተወሳኺ ድማ ባኮታት ኣብቲ ውሽጢ እንሄ እንታይ ዝሓዘ ይመስለኩም ?

ተፈጥሮን ከባብን፡- ኣብ ከባቢና ዝርከቡ ዝተፈላለዩ መልክኣ-ምድራዊ ትሕዝቶ ዘለዎም ከም ኣኽራናት ወይ ጎቦታት፣ እፅዋት፣ ሽንጥሮታትን መንገዲታት ኩሎም ኣጠቓሊሉ ዝሓዘ እዩ፡፡ ካብ ከባቢኹም ዝርከቡ ተፈጥሮኣዊን ሰብ ስራሕን ፀጋታት ዶ ምጠቐስኩም?

እዚ ዓብይ ናይ ኤሌክትሪክ ሓይሊ መከፋፈልን መ'ዐቐብን ኣቕሓ ኾይኑ ጠጠው ኢሉ ወይ ድማ ተተኺለየ እዩ ዘሎ ። ሹሙ ኸ እንታይ ይበሃል?

ብመጠንን ብዓይነትን ዝተፈላለዩ ዓይነታት ሶፍትታት ይርአዩ ኣለዉ፡፡ ሶፍት ንንፅህና ኣዝዩ ኣገዳሲ ብምዃኑ ኣነ እውን ኣብ ገዛይ ነዚ ክጥቀም ድሌት ኣለኒ፡፡

ብዙሓት እፀዋት ይራኣዩ ኣለው፡፡ እቶም ተኽልታት ይኹኑ እቲ ባይታ ዘለውዎ ልምላሜ ዘይብሉን ደረቕን እዩ፡፡ ደቀቕቲ ሳዕርታት ምስኣቶም ዘለው ውን ሓሪሮም ይመስሉ፡፡ እቲ ወቕቲ ዶ ቀውዒ ከባቢ ይኸውን ወይስ መሖሞድያ ወቒዕዎ?

ብማሽን ዝተሓገዘ ናይ ከርሰ መሬት ማይ ዃዕቲ ይካየድ ኣሎ፡፡ እዚ ዃዕቲ ብዙሕ ወፃኢ ዝሓትት እዩ፡፡ ንምዃኑ ብኸምዚ ዝተዃዕተ ዒላ ንምንታይ ግልጋሎት ይውዕል?

ንቅፅዓት ብዝመስል ኩነታት ኣብ መጨነቒ ቦታ ዝተኣከቡ መናእሰይ ይርአዩ ኣለዉ፡፡ እዞም መናእሰይ ኣብ ከምዚ ኩነታት ክወድቁ ዝኸኣሉ ብምንታይ ምኽንያት ይኾን?

ሕክምና አብ ሓደ ናይ ሕክምና ክፍሊ ሓንቲ ፀሊም ቆቢዕን ማስክን ዝገበረት ሓኪም ንሓንቲ ቀይሕ ክዳን ዝተከደነት ሰበይቲ አብ ቆፃል ጣውላ ኮፍ ኢለን ምርመራ እናገበረት ትርከብ፡፡ እዚ ሕክምና አበይ ቦታ እዩ?

ስዋ ፍሉይ ባህላዊ መስተ ሃገርና እዩ፡፡ ፅራይ ስዋ ናብ ብቐርኒ ዝተሰርሐ ዋንጫ ይቕዳሕ ኣሎ፡፡ ስዋ ንምስራሕ እንታይ ዓይነት ቅመማ ኣብ ተግባር ይውዕል?

ዕንጨይቲ ዝተሸከማ ክልተ ኣንስቲ ኣብ ፀሊም ስፕልቲ ይጎዓዛ ኣለዋ ። ድሕረ ባይትኣን ድማ ብ ኣግራብ ዝተሸፈነ ሓምላዋይ ልምዓት እዩ ።

ቡዙሓትን ዝተፈላለዩን ፃዕዳ ሕብሪ ዘለዎም ደስ በሃልቲ ተሳሓብቲን ተከፈትቲን ናይ መድሓኒት መቀመጢ አርማድዮ ላዕሉ ብሓመደዋይ ሕብሪ ዘለዎ ኬንዳ ዝተሸፈነ እዩ፡፡

እዚ መምሃሪ መጽሓፍ የርኢ። እታ መጽሓፍ "መኪና ንምዝዋር ዝሕግዝ መምርሒ" ዝብል ኣርእስቲ ዘለዋ ኮይና፡ ስእልታት ናይ ጽርግያ ምልክታትን ክፍልታት መኪናን ኣለዋ። ድሌት ትምህርትን ፍልጠትን ዘበራብር ተስፋ ዝህብ ምስሊ እዩ።

ኣብ ጠረጴዛ ወረቅቲ ዘለዎ እዩ። ፀሊም ሕብሪ ዘለዎ ወንበር ካብ ሌዘር ዝተሰረሐት ዝኮነት እቱይ ሌዘር ዝተቃደደ እዩ። ንምንታይ ይጠቅመና ?

ኣብ ወሰን ጐደና ኣብ እዋን ፀልማት ሽጋራ ዝሓዘት ጓል ኣነስተይቲ ትርአ ኣላ፡፡ ነዚ ናብ ሃገርና ዝተኣታተወ ስርዓት ኣልበኛ ባህሊ ብኸመይ ክንቃለሶ ንኽእል?

ኣብ ሓደ ብዙሓት እፀዋት ዘለውዎ ቦታ ምድራቕ ዝጀመሩ ደቐቕቲ ተኽልታት ዘለዎ ቦታ እንትኸውን ግመ/ጥጋግ ዝተሸፈነ ውን ይመስል፡፡ እዚ ቦታ ኣብ ናይ ደኒ ቦታ ዶ ይኸውን ትብልዎ?

እዚ ብጸሊም ኣቕሓ ተተሓሒዞም ዝተፈላለዩ ቅዱሳንን መላእኽትን ምስልታት ዝሓዘ እኩብ ውፉይ መስዋእቲ ዘርኢ እዩ። ብድሙቕ ሕብሪ ዝተሸለመን መንፈሳዊ ምልክት ዘለዎን እዩ። እዚ ድማ መንፈሳዊን ፍቑርን ሰላማውን ኮይኑ ይስምዓካ።

እዚ ስፍሕ ዝበለ ዘመናዊ ሰለስተ ደርቢ ገዛ ዘርኢ እዩ። እቲ ገዛ ቀይሕን ብጫን ዝተቐብአ ኮይኑ፡ ብዙሕ መስኮትን ብራንዳን ኣለዎ። ብሓጺን ዝተሰርሐ ኣፍደገን መንደቕን ተኸቢቡ ይርከብ። ከምዚ ዝበለ ገዛ እንተዝህልወካ ኣብኡ ክትነብር ምደለኻ ዶ?

እተን ቢስኩት ኣብ ሓደ ድኳን ተቐሪበን ኣለዋ። ብእንግሊዝኛ፣ ፈረንሳይን ፖርቱጓልን ከም ምቁር ምግቢ ፍረታት ተባሂሎም ይጽውዑ። እተን ቢስኩት ኣብ ሮዛ ሳንዱቕ እየን ተዓሺገን ዘለዋ። ካብዞም ቢስኩት ኣየናይ እዩ ትፈትው?

ናይ ፈልሲ መዳለዊ ቦታ ይርአ ኣሎ፡፡ እዚ ቦታ ንማሕረሰብ ፈልሲ ብምቕራብ ንልምዓት ዝሕግዝ እዩ፡፡ ከምዚ ዝኣምሰለ ቦታ ኣብ ከባቢና ኣሎ ዶ?

ሰባት ጥህሎ ዝበሃል ዓይነት ባህላዊ ምግቢ ከቢቦም እንትምገቡ ይርአዩ ኣለዉ፡፡ እዚ ፍሉይ ምግቢ ኣብ ምንታይ ከባቢ ትግራይ ንምግብነት እንትውዕል ይርአ?

አጀንዳ ክንሕዝ ንእከለና ኣብቲ ዝበፅሓናሉ ቦታ ንምፍላጥ ምልክት ብምግባር ናብ ቀፃሊ ገፅ ንከይድ። ንስኹም ኸ ብከምዚ አገባብ ዶ ኣትሓሕዛ ትኾዱ?

ስልሲ ፀብሒ አብ ፃዕዳ ኒከል አብ ፈርኔሎ ተሰክቲቱ ሓደ ሰብ ማንካ ሒዙ እናአሕበረ ይሰርሕ አሎ፡፡ ናይ ክልተ ሰብ ጫማ ከዓ አብ ስሚንቶ ዝተለመፀ ምድሪ ቤት ይርከብ፡፡ እዛ ስልሲ ጥዕምቲ ድያ?

ናይ ኢትዮጲያ ጠቅላላይ ሚኒስትር ዶክተር አብይ አሕመድ ዓሊ እንትኮን አብዚ መድረክ መግለፅ እናሃቡ ንዕዘብ ። ዶክተር አብይ አሕመድ መዓዝ ዓ.ም ናብ ስልጣን መፅዮም?

ናይ ኮት መንጠልጠሊ ብረት ይርአ ኣሎ፡፡ እዚ ብረት ኣብ ዘመናዊ ቢሮታት እውን ይርአ እዩ፡፡ ኣብ ቢሮታት ናይ ምርካቡ ግቡእነት እንታይ እዩ?

ኣብ ዓበይቲ ከተማታት ደቂ ኣንስተዮ ነብሰን ሸይጠይ ንቤተሰበንን ንባዕለንን ንምግብን ክዳውንትን ከም ይሽፍና። ንስኹም ኸ ከምዚ ዝገብራ ደቂ ኣንስትዮ ትፈልጡ ዶ?

እግዚኦ! ቡዙሓት ዝተፈላለዩ ሓርማዛት ሓመኩሽቲ ሕብሪ ዘለዎም ኮይኖም፤ አብ ሓምለዋይ ሳዕሪ ዘለዎ ቦታ ተሰሪዖም ይርከቡ፡፡ ሓርማዝ ጠጠው ኢሉ እዩ ዝድቅስ፡፡ እውይ! ሓርማዝ እንተወዲቁ አይትስእን፡፡

ናይ ፅሕፈት መሳርሒታት ዝተፈላለዩ ናይ ፅሕፈት መሳርሒታት አለው፡፡ ከም አብነት ቀይሕ፣ ብጫን ፀሊምን ሕብሪ ዘለዎም እርሳሳ እቶም ሰለስተ ተፀሪቦም እቶም ክልተ ከዓ መክደን ገይሮም አብ ቡናማ ሕብሪ ድሕረ ገፅ ይርከብ፡፡ ንሓንቲ እርሳስ ዋጋ ክንደይ እዩ?

እዚ ኣብ ቀጠልያ ሳዕሪ ደው ኢላ ዘላ ጻዕዳ በጊዕ የርኢ። እታ በጊዕ ጥዕና ዘለዋ ኮይና ንቕድሚት ጥራይ እትጥምት ትመስል። ጽባቐ ተፈጥሮ ዘርኢ ናይ ሰላምን ምዝንጋዕን ኩነታት እዩ።

ኣብዚ ሓደ ዕምባባ ዝዓምብብ ተኽሊ ብንኣሽቱ ዕምባባታት ተሸፊኑ ኣሎ። ቆጽሉ ዓበይትን ቀጠልያን ኮይኑ፡ ዕምባባታቱ ኣብ ሓደ ቦታ ፋሕ ኢሉ ብብዙሕ ሕብሪ ጽቢቆም ይራኣዩ። እዚ ዓይነት ተኽሊ ኣብ ከባቢኩም ርኢኹም ትፈልጡ ዶ?

ሓደ ሰብኣይ ዓብይ ታሪኻውን ሃይማኖታውን ክዳን ጻዕዳ ቆቢዕ ተኸዲኑ ኣሎ፡፡ ሳእኒ ዘይብሉ ድማ እዩ ማዓረይ። ብድሕሪኡ ኣብ ጎቦ ዝተሃንጸት ንእሽቶ ህንጻ ኣላ፣ እዚ ሳዕሪ ዝበዝሖ ከባቢ እዩ። እዚ ታሪኻዊ ቦታ ንተወህዶ ቤተ ክርስትያን ዝውክል እዩ።

ናይ ህፃውንቲ መደቀሲ ዓራት ካብ ዕንፀይቲ ዝተሰረሓ ብዝተፈላለዩ ዲዛይንን ስዕልን ኣብ ገዛ ዝግበር ናይ ቆልዑ ዓራት ምኳኑ ትፈልጡ ዶ ?

አብ ኢንቶቶ ፓርክ ዝበሃል መዘናግዒ ሓንቲ ፃዕዳ ቴታ መኪናን ሓደ ፀሊም ክዳን ዝተከደነ ወዲ ተባዕታይን ተቀሚጦም ይርከቡ፡፡ እዚ መናፈሻ አብ ላዕሉ ብሳዕሪ ዝተሰርሐ ኮይኑ ኢንቶቶ ፓርክ ዝብል ብብጫ ሕብሪ ዝተፀሓፈ ከዓ ይርከብ፡፡ ዋይ ደስ ክብል!

ብዙሓት ሰባት ኣብ ጥቓ ሓደ ሩባ ተኣኪቦም ኣለዉ። እቲማይ ቁሩብ ድብዝዝ ዝበለ ኮይኑ፣ ምትሕውዋስ ተፈጥሮን ጽባቐ ደቂ ሰባትን እዩ። ብዙሓት ሰባት ኣብ በሪኽ ጎቦ ደው ኢሎም ይዕዘቡ ኣለዉ። ህዝባዊ ምትእምማንን ማዕርነትን ዝሰፍነሉ ናይ ሓጎስን ተፈጥሮኣዊ ወለዶን ኣየር ኣሎ።

እዚ ብተፈጥሮኣዊ ኣእማን ዝተሰርሐ ረቂቕን ባህላውን ቅርጻ ዘርኢ እዩ። እቶም ኣእማን ኣብ ዕንጨይቲ መደርደሪ ተቐሚጦም ኣብ ቀለቤት ይንጠልጠሉ። ኣብ ድሕሪት ዝርከቡ ኣኽራናትን መሮርን ናይ ቅሳነትን ታሪኽን ስምዒት ይህቡ።

እዚ ባህላዊ ናይ ቆልዓ መሕዘሊ እንትከዉን ማሕዘል እዳተባህለ ዝፂዋዒ እንትከዉን ወለድና በኡኡ ሃዝለን እንተከዳ ዘለዎ ግርማ ብጣዓሚ ፂቡቅ እንትከውን ደሰደሰ ይብል እዩ።

ዓድዋ ኣብ ታሪክ ኢትዮጵያ ኸቢድ ጠርነት ካብ ዝተገበረሎም ቦታታት እቲ ሓደ እንትኸውን ብኣሸናፋይነት ኢትዮጵያውያን ዝተዛዘመ እዩ። ኣነ ናብቲ ጦርነት ዝተገበረሉ ቦታ ምርኣይ የፈትው እዩ።

ብርክት ዝበሉ ፃዕዳን ዕንቋይን ሕብሪ ዘለዎም ዕሹጋት ኦቾሎኒ በዓል ፃዕዳ መክደን ጡዑማት ኮይኖም፤ አብ ሓመደዋይ ሕብሪ ድሕረ ገፅ ተደርዲሮም ይርከቡ፡፡

ናይ መድሓኒት መደብር ይርአ ኣሎ፡፡ መድሓኒት መደብራት መብዛሕትኡ ግዜ ኣብ ጥቓ ሆስፒታላትን ክሊኒካትን እዮም ዝርከቡ፡፡ እዚ ዝኾነሉ ምኽንያት እንታይ እዩ?

ናይ ቅድስት ድንግል ማርያም ምስ ፍቑር ወልዳ ምስሊ ዝተቐረፆ ማዕተብ ተንጠልጢሉ ኣሎ፡፡ እዚ ማዕተብ ናይ እንታይ እምነት ተኸተልቲ እዮም ዝኣስርዎ?

ምግቢ፡- ካብቶም ሰለስተ መሰረታዊ ድልየታት ወዲ ሰብ ሓደ ምግቢ እዩ፡፡ ኣብዚ ስፔሻል ፋታ ንኽብላዕ ዝተዳለወ ተቐሪቡ ኣሎ፡፡ ንስኹም ከ ብኸምዚ ዓይነት ምብላዕ ዶ ንደለኹም?

ዝተፈላለዩ ምግቢታት ዝርከቡሉ ቦታ ኮይኑ፤ አብ ደገ እቲ ገዛ ከዓ እንኳ ደሓን መፃኩም ገዛ አባዳማ ዝብል ብፃዕዳ ተፃሒፉ አብ ቀይሕ ድሕረ ገፅ አሎ፡፡ ከምኡውን ዕንቋይ ሕብሪ ወንበራትን ሰባትን ይርከቡ፡፡ እዚ ምግቢ ቤት አበይ ቦታ ይርከብ?

መፋለጢ ዝተፈላለዩ ናይ ንግዲ ገዛውቲ አብ በሪ ገዝኦም ነናይ ባዕሎም ዓይነት ስራሕ ዝገልፅ ታፔላ ለጢፎም ይርከቡ፡፡ ንአብነት ሜሎስ ንግዲ ስራሕ፣ ቤዛ መደሓኒት ቤትን ዘመ ቪድዮን ዝብሉ ብዝተፈላለዩ ሕብሪ ተፃሒፎም ይርከቡ፡፡ ዘፋለጥክምዎ ዓይነት ንግዲ አለው ዶ?

ዝተፈላለዩ ሶፍት ዌራት ብዝተፈላለየ ሕብሪን ዲዛይንን ምግላፅ ይከአል እዩ፡፡ ንአብነት ኤፈ ብፌስ ቡክ ፣ኢን ሊነከዲን፣ ቲዊትለርን ቴለግራምን ወዘተ ይርከቡዎም፡፡ እዞም ሶፍት ዌራት ንምንታይ ይጠቅሙ?

ካብ ብሩር ዝተሰርሐ ሃይማኖታዊ መስቀል ኢትዮጵያ ተቐሪቡ ኣሎ። መስቀል ብደቀባትን ዝተሓዋወሰን ስነ-ጥበባዊ ስርሓት ዝተሰርሐ ኮይኑ፡ ብመልክዑ ጽቡቕን ግርማዊን መስቀል እዩ፡፡ እዚ መንፈሳዊ እምነትን ዘርኢ እዩ።

ብባህላዊ ኣሰራርሓ ብኣርቃይ ዝተሰርሐ ፅቡቕ ዓራትን ዱኳን ይርአ ኣሎ፡፡ እዚ ብጣዕሚ ደስ በሃሊ ውፅኢት ኢደ ጥበብ ኣብ ከባቢና ክልመድ ይግብኦ፡፡

ትምህርቲ ትምህርቲ ንሓንቲ ሃገር ኢኮኖሚያዊን ማሕበራዊን ለውጢ ንምምፃእ ዝዓበየ አተሓሳስባ ንክህልወካ ዝገብር እዩ፡፡ ንአብነት ተምሃሮ አብ ስርናየታይ ወንበር ኮፍ ኢሎም እናተምሃሩ ኮይኖም፤ አብ ዝተፈላለዩ ሕብራዊ ስእሊ ዘለዎ ክፍሊ ይርከቡ፡፡ እዚኦም ክንደይ ክፍሊ እዮም?

ኣብዚ ሓደ ሓረስታይ ብዕራይ ተጠቒሙ መሬት ይሓርስ ኣሎ። እቶም ብዕራይ መሬት እናዃዕቱ ንቕድሚት ይኸዱ ኣለዉ። እዚ ኣብ ኢትዮጵያ ባህላዊ ኣገባብ ሕርሻ እዩ ዝመስል። ብዕራይ ተጠቒምካ ብኸምዚ መሬት ክሕረስ ርኢኻ ትፈልጥ ዲኻ?

ተፈለጥቲ ሰባት፡- ኣብ ዓለም መድረኽ ኮነ ኣብ ናይ ሃገር ልዑል ኣበርክቶ ዝገበሩ ሰባት ሓደ ጠ/ ሚ/ ኣብይ ኣሕመድ እዩ፡፡ ጠ/ሚ/ ኣብይ ካብ ዝሰርሖም ስራሕን ክሰርሖም ዘይነበሮ ስራሕትን ዶ ትጠቕሱ?

ዳዊት ዝደግሙ ሰብኣይ ይርአዩ ኣለዉ፡፡ ኣነ እዚ ናይ እምነት ተግባር ምስ ኣምላኽ ዘራኽብን እውነተኛ መንፈስ ዘዕስልን ቅድስና ምዃኑ ይኣምነሉ እየ፡፡

ኣብዚ ቀዳማይ መድረኽ ሓድሽ ፕሮጀክት ህንፀት ንርኢ። መሬት ተዃዒቱ ኣብ ታሕተዋይ ክፋል ናይ መሰረት ግራውቲ ተዳልዩ ኣሎ። እዛ መሬት ኣብ ቀረባ እዋን ገዛ፡ ስራሕ ቦታ፡ ወይ ተስፋ ዝግበረላ ነገር ክትከውን እያ ትመስል።

ሓደ ሓረስታይ ክልተ ኣቡዑር ፀሚዶም ይሓርሱ ኣለው፡፡ እቶም ኣቡዑር እቲ ሓደ ውፁእ ፀሊም፣ እቲ ሓደ ድማ ቦራይ ኮይኖም እቶም ሰብኣይ ኣብ ርእሶም ጨርቂ ጠምጢሞም ኣለው፡፡ ዘርኢ ዶ ይዘርኡ ይህልውስ መሬቶም የላሳልሱ?

ሓንቲ ጋቦን ዝገበረት መምህርን ንኬጂ ተመሃሮ ተምህር ኣላ፡፡ ህፃናት ብባህርኦም ሽኩላት ስለዝኾኑ እዚ ነገር ንከይዲ ምምሃር ምስትምሃር ፈታኒ ዶ ይገብሮ?

ብጎኒ ለምለም ቦታ ዘሎ ኮይኑ ብቆርቆሮ ዝተረሰሐ ገዛን ዝውን ኣሎ። ብፃዕዳን ሊላን ሕብሪ ዝተሰረሐ ከፍ መበሊን ናይ ማእከል ጠረጴዛን ካብ ምንታይ እዩ ተሰሪሑ?

ሓደ ግመል ሓደ ዓድግን ተማሪሖም ኣብቲ ዝባን ግመል ክልተ ሰባት ኣብቲ ባን ዓድጊ ድማ ሓደ ሰብ ተሰቒሉም ኣለዉ ፡ ግን እቲ ላድጊ ሓፂር ስለዝኽነ እቲ እግሪ ናይቲ ሰብኣይ ናብ ባይታ ክነክእ ኢሉ ኣሎ ።

ናይ ብሄራዊ ክልላዊ መንግስቲ ትግራይ ፍሉይ ሓይሊ ሓዱሽ ወታደራዊ ክዳን ተኸዲኖም ወታደራዊ ሰልፊ የርእዩ ኣለዉ፡፡ እዚ ቅድሚ 2013 ዓም ንዝነበረ ኩነታት ዝገልፅ ዶ ይኾን?

ክልተ ታሪኻውን ሃይማኖታውን ህንጻታት ተረኺቦም ኣለዉ። እዚ ኣብ ላዕሊ ዘሎ ስእሊ ብእምኒ ዝተሃንጸ ቤተ ክርስቲያን ይመስል ፣ እቲ ቦታ ኣዝዩ ዝተራቐቐን ክትበጽሖ ኣጸጋምን ይመስል። ታሪኻዊ ኣብያተ ክርስቲያናት ክትጉብንዩ ትደልዩ?

ብቆርቆሮን ኦምን ዝተሰርሑ ቡዙሓት ናይ ስራሕ ገዛውቲ ይርከቡ፡፡ ካብዚኦም ክልተ ድንኳን፣ እንዳ ሳይክል ምፅጋንን እንዳ ጣውላ ዘዐርዩን ይርከቡዎም፡፡ እረ እዞም ገዛውቲ አብ ወሰን መልክዐኛ እምኒ ኮይኖም ብጣዕሚ ቆራማት እዮም፡፡

ኣብ ኢትዮጵያ ካብ ዝርከቡ ፖርቲ ሓደ ዝኮነ ብልፅግና ፖርቲ ኣርማ እንትከውን ናይ ዝተፈላለዩ ፖርቲ ከም ህወሓት፣ ባይቶናን ካልኦትን ኣርማ ከምዘሎ ትፈልጡ ዶ ?

ንደቂ ሰባት ንዕለታዊ ጥራሕ ዘይኮኑስ ኣብ ብሂወት ንዝነብሩለን ማዕልታት ከም ምግብነት ዝጠቅሙ ኮይኖም ካሮትን ፃዕዳ ሽጉርተን ቀይሕ ሽጉርትንኮሚደረን ጉዕን ዝኣመሰሉ ጥቅልል ኣቢሉ መፀውዒ ሽሞም ምን ይብሃል?

እዚ ኣብ ኣኽሱም ከተማ ብፈተውቲ ዓዶም ዝኾኑ ሰባት ምትሕብባር ዝተሃነፀ ናይ ቤተ መዘክርን መፃሕፍትን ቦታ እዩ፡፡ ከምዚ ዓይነት ተግባር ንህዝቢ ዝህቦ ረብሓ እንታይ እዩ?

ዝተፈላለዩ ናይ ሸቀጣሸቀጥ ዝሽየጠሉ ቦታ እንትከውን ከም ቅመማት ኣዋስዳን ኮራሪማ ሽኮርን ቡናን ካልኦት ንወዲ ሰብ ዘድሊ ነገራት ዝሽየጠሉ ቦታ ምኳኑ ትፈልጡ ዶ ?

ሓደ ዓብይ ቃላይ ብሓምለዎት ሳዕርታትን ተኽልታትን ዝተኸበበ ብርሑቕ ድማ ገቦ ኣለዎ፡፡ ብቕድሚት ቁራፅ ቆልቋል ውን ኣላ፡፡ እዚ ቃላይ እንታይ ዳኣ እዩ ሰብ ዘይራኣይ በቲ ከባቢኡ

ዝተፈላለዮ ዓይነት ናውቲ ገዛ ከም አርማዶ፣ ቴለብዥን፣ ሶፋ ዝአመሰሉ እንጥቀመሎም ናውቲ ገዛ እዮም ።ንስኩም ከ ከምዚ ዓይነት ናውቲ ገዛ ገዝእኩም ዶ

ቆልዑ ቮሊቦል ይፃወቱ ኣለዉ፡፡ እዚ ስፖርት ንኡሽተይ ቦታ ዝጠልብ ብምዃኑ ሰባት ኣብ ዝኾነ ቦታ ክፃወትዎ ይኽእሉ እዮም፡፡ እዚ ፀወታ ንምንታይ እዩ ኣብ ከባቢና ልሙድ ዘይኮነ?

ኣብዚ ብዙሓት ናይ ሕርሻ ተኽልታት ብዝተወሰነ ቅደም ተኸተል ይተኽሉ። ምሉእ መሬት ሓምላይ ምዃኑን፡ እዚ ድማ ዝተሓለወን ዝሓሸ ክንክን ማዕድናት ከም ዘለዎን የመልክት። ከምዚ ዝበለ ናይ ሕርሻ መሬት እንተዝህልወካ እንታይ ዓይነት ተኽሊ ምተኸልካ?

እዚ ናይ በራካ እንስሳ ኮይኑ ብጣዕሚ ሓደገኛ እንትከውን እዚ ብጣዓሚ ንወድሰብ ይኩን ንእንስሳ ሓደገኛ እንትኮን እዚ ናይ በረካ እንስሳ መን እደተበሃለ ይፅዋዕ?

ቀጠልያ ቆጽሊ ዘለዎም ተኽልታት ብብዝሒ ፋሕ ኢሎም ይርከቡ። ኣብ መንጎኦም ጻዕዳ ዕምባባታት ይዕምብቡ። ተፈጥሮኣዊ ህድኣትን ሓድሽ ዕብየትን ኮይኑ ዝስምዓካ ጽባቐ ምንቅስቓስ ኣሎ።

ደም ዝልግሱ ሰባት ይርአዩ ኣለዉ፡፡ ደም ብሓደጋ ወይ ብወሊድ ምኽንያት ንዘጋጥም ፍሰት ደም ንምትካእ ኣድላዪ እዩ፡፡ ደም ምልጋስ ኣብ ሓደጋ ንዘለዉ ሰባት ንምርዳእ ዘሎ ተበግሶ የመላኽት፡፡

ሰባት ኣብ ዘመናዊት ከተማ ኣብ ዝርከብ ቤት ምግቢ ኣብ ዙርያ ጠረጴዛ ኮፍ ኢሎም ይዕልሉ ኣለዉ። ጻዕዳ ክዳን ዝለበሰት ወይተር ደው ኢላ፡ትሰምዕ ወይ ትቕበል ትመስል። ብድሕሪት ድማ መልክዕ ከተማን ጽርግያታትን ህንጻታትን ይርአ። እዚ ሰላምን ምዝንጋዕን ዝመልአት መዓልቲ ዕረፍቲ እዩ።

እህህህ! ሓደ ፀሊም ሰብአይ ሰማያዊ ሸሚዝን ፀሊም ሱፍን ተከዲኑ ምሰ ካልኦት አርባዕተ ሰባት ጠጠው ኢሎም ይርከቡ፡፡ እዚ ሰብአይ እዙይ ጌታቸው ረዳ ተባሂሉ ይፍለጥ፡፡ ጌታቸው ረዳ ሃይላንድ አብ ቅድሚኡ ገይሩ አብ ፀሊም ወንበር ኮፍ ኢሉ አሎ፡፡

እዚ ብጣዐሚ ዝሕዝን ዘፈረሰ ገዛውት አንትከውን ብናይ አግዛብህር ትእዛዝ ይከውን ዝተፈላለዩ ሰባት እንትኮኑ ብጣዓሚ ብዛሓት አእማነን ቆርቆረታት ኦማት የረአዩ አለው።

ባህላዊ ክዳን ተኸዲነን ዝረኣያ ኣዴታትን መንእሰያትን ብኣኽብሮት ንኽምረቓ ክሰግዳን ብምስጋና ደው ክብላን ይረኣያ። ስምዒታት፡ ክብሪ፡ ምክብባርን ባህላዊ ሓጎስን ዝገልፅ እንትኾን እዘን ኣዋልድ ንዓይስ ደስ ኢለናኒ ትሐትነአንን ኣከዳድነአንን።

እዚቅድስ ጊዮርጊስ ናይ ኣልኮል መስተ ኮይኑ ንግዘ መሕለፍ ዝጥቀምእንትከውን እዚ መስተ እዚዓመት በዓል እንትኮን ዘና እልካ ዝስተ እንትከውን ብጣዓሚ ድስ በሃሊ ተፋታዊ እንትከውን ካብ ምንታይ ዓይነት ይስራሕ ትብሉ?

ኣብ ፃዕዳ ሕብረቲ ዘለዎ መቀመጢ ዝተቀመጠ ፀሊም ወሰን ወሰኑ ፃዕዳ ሕብሪ ዘለዎ ጫማ መብዛሕቲኡ ግዜ ካብ ቦታ ናብ ቦታ ንምንቅስቃስ ዝጠቅመና ጎልዶ ወዲ ዝረግፆ ጫማ እዩ?

ኣብ ብዙሓት ዝተኣከቡ ኣብ ሓደ ክፍሊ ኮፍ ኢሉ ዘሎ ቆልዓ ብሓጎስ ኣጻብዕቱ ኣልዒሉ “ጽቡቕ” ናይ ፍናንን ሓጎስን ኩነታት የርኢ ኣሎ። ሕጉስ ቆልዓ ምርኣይ ደስ በሃሊ እዩ፡፡

ኣብቲ ማእኸል ኮብልስቶን ፅርግያ ናይ ሽፈንን ክዳውንቲ ሰጢሖም ዝሸጡ ሰባት ይራኣዩ ኣለው፡፡ እቲ ሓደ ፅላል ገይሩ ጠጠው ኢሉ ኣሎ፡፡ ካብ ፅርግያ ዶ ክዳን ትገዝኡ?

ንፅዕናና ጠቀምቲ ዝኮኑ ኣብ መዓልታዊ ሂወትና ክንጥቀመሎም ዘለና እዮም ከም በናና ኣበካዶን ፓፓዮን ዝኣመሰሉ እንትኮኑ ጥቅልል ዝበለ ሽሞም እንታይ እናተባህሉ ይፅውዑ?

ኣብ ትግራይ ካብ ባህላዊ ቁኖ ሓደ ዝኮነ ጋመ እንትከውን፣ ጋመ ብጣዕሚ ፅቡቅ እዩ። መናእሰይ ደቂ ኣንስትዮ ዝቁኖኖኦ ምኳነን ትፈልጡ ዶ?

እዚ መዐደሊ ነዳዲ እዩ ዘርኢ። ኣብ ማእከል ድማ “ዞብለ ነዳዲ ኢትዮጵያ” ዝብል ጽሑፍ ዝተጻሕፈሎም ዓምድታት ነዳዲ ፓምፕ ኣለዉ። ብድሕሪኦም ገለ ሰባት ክጓዓዙ ወይ ደው ኢሎም ይረኣዩ። ከምዚ ዝበለ መዐደሊ ነዳዲ ኣብ ሃገር ወይ ከተማ ሪኢኩም ትፈልጡ ዶ?

ሓደ ሰብኣይ ኣብ ማእከል ጽዑቕ ህዝቢ ደው ኢሉ ይርአ። ጽቡቕ ክዳንን ሕብራዊ ሸሪጥን ተኸዲኑ፡ ኣብ ርእሱ ድማ ቆቢዕ ኣለዎ። ኣብ ኢዱ ብረት ሒዙ ደው ኢሉ ኣሎ። እዚ ናይ ምሕጓስን ምትብባዕን መንፈስ ዘለዎ ዓውዲ ይመስል፡፡

እዚ ብእምኒ ዝተሃንጸ ገዛን ኣብ ጎድኑ ድማ ደረቕ ግራትን ዘርኢ እዩ። ኣብ ላዕሊ ዘሎ ሰማይ ጻዕዳን ጽቡቕን ኮይኑ፡ ብመንደቕ እምኒ ዝተኸበበ እዩ። እዚ ምስሊ እዚ ርግኣት ገጠርን ቅርጻዊ ህይወት ስድራቤትን ዘርኢ እዩ።

እዚ ናይ ኣኽሱም ዩኒቨርሲቲ ዋና ግቢ ዋና በሪ እዩ፡፡ ዝገርም እዩ፡፡ እዚ በሪ ኣብ ዘይውእ ከይዲ ህንፀት ኮይኑ ኩሉ ግዜ ይርአ ኣሎ፡፡

እዚ ኡዞ ዝብሃል ናይ ኣረቂ ዓይነት እዩ፡፡ ኣረቂ ከም ህያብ ኮይኑ ናብ ጉዳያት ዝኸይድ እዩ፡፡ በዚ ምኽንያት ድማ ቀዋሚ ጠለብ ክህልዎ ክኢሉ ኣሎ፡፡

ፋሽን ክባሃል ከሎ ናይ ክዳውንቲ ፋሽንን የካትት፡፡ እዚ መፅናዕታዊ ፅሑፍ ምስ ወዳእኹ ከምዚ ዝበለ ፋሽን ሽፈን ክኽደን እየ፡፡ ...እዋይ ደስ ክብል እዚ ሽፈን...

ፕላስቲክ ጫማ ኣብ መሬት ተደፊኡ ይረአ። እቲ ጫማ ዝተፈላለየ ሕብሪ ከም ቀጠልያ፡ ሐምላይ፡ ሰማያውን ብጫን እዩ። እዞም ጫማታት ኣብ ዕዳጋ ንመሸጣ ዝተዳለዉ እዮም ዝመስሉ። ከምዚ ዓይነት ፕላስቲክ ጫማ ምግባር ትፈትው ዶ?

ኣብ እንዳ ኣኽሱም ፅዮን ማርያም ቤተ ክርስቲያን ምእመናን ብተጠንቀቕ ጠጠው ኢሎም ይርአዩ ኣለዉ፡፡ ብኣንፃር እዚ እቲ ይካየድ ዘሎ ስርዓተ ጸሎት ቅዳሴ ወይ ኪዳን ዶ ይኸውን?

70 ኢንተርተይመንት ዝብል ፅሑፍ ብፃዕዳ ሕብሪ ኮይኑ፤ ሓደ በዓል ብጫ ማልያ ብጣዕሚ አናሰደረ አብ ቀይሕ መሬት ፃዕዳ ምልክተ ዘለዎ ይጎይይ አሎ፡፡ ሃሃሃ… እዚ ተጫወታይ ክንደይ ይስድር ከይወድቅ ደአ፡፡

የገብርኤል ስጦታ ዝብል ፅሑፍ ዘለዋ ሚናባስ መኪና ኣላ፡፡ ዝኾነ ነገር ዝሓዘ መሸማዕ ኣብቲ ፅርጊያ ይርአ ኣሎ፡፡ ዝኾነ ነገር ብኸምዚ መልክዕ ኣብ ፅርጊያ እንትተቕምጥ ንሓደጋ እንዳቐረብካ ምዃንካ ልቢ ምባል ይግባእ፡፡

እዚ ኣብ መሬት ፋሕ ኢሎም ዝነቐጹ ተኽልታት ዘርኢ ምስሊ እዩ። ቆጽሎም ደረቕ ኮይኑ ናይ ቀውዒ ግዜ ዘመልክት ይመስል። እዚ ንሓደ ሓረስታይ ዝገብሮ ጻዕሪ ዝገልጽ ምስሊ ኮይኑ፡ ንዕውትነትን ሓጎስን ወቕቲ ቀውዒ ዘብርህ እዩ።

እንስሳታት፡ - ኣብ ገዛን ኣብ በረኻን ዝነብሩ እንስሳታት ተባሂሎም ይምቀሉ፡፡ ካብቶም ኣብ ገዛ ዝነብሩ እንስሳታት ሓንቲ ኣድጊ (ዒሉ) እያ፡፡ ኣብዚ ዘላ ዒሉ እንታይ ትሪኢ ኣላ?

አብ ትግራይ ካብ ዝርከቡ ድምፃውያን ሓደ ኢፍሪም አማረ እንትኮን ድምፃዊ ኢፍሪም ንአድነቅቱን ንፈተዉቱን ብርክት ዝብለ ሙቁራት ደርፊ ዘበርከተ ድምፃዊ እዩ። ድምፃዊ ኢፍሪም ሕዚ አበይ ዓዲ ዘሎ ይመስለኩም?

ቡዙሓት ዝተፈላለዩ ዓይነትን ሕብሪን ዘለዎም ምግቢታት አብ ቀይሕን ቡናማን ሕብሪ መክደን ዘለዎ ናይ ኦቾሎኒ አቅሓን ታኒካን ተዓሺጎም ይርከቡ፡፡ ዋጋ ናይ ሓደ ስማርት ክንደይ እዩ?

እዚ ናይ ነዳዲ መዓደሊ ቦታ እዩ፡፡ ኣብዚ ቦታ ነዳዲ ትመልእ ዋላ ሓንቲ ተሽከርካሪት የላን፡፡ ይገርም እዩ፡፡ ነዳዲ ኣብ ደገ ብኮንትሮባንድ እዩ ዝሽየጥ ዘሎ፡፡

ሓንቲ ቆልዓ ንንኡሽተይ ማማይ ቆልዓ ሓቒፋ ትርአ ኣላ፡፡ እዚ ከምዚ ዓይነት ኣተዓባብያ ኣብ መንጐ ኣሕዋት ፍቕራዊ ረኽቢ ንኽዓቢ ይሕግዝ ዶ?

እሰይ! ደስ ዝብሉ ቡዙሓት ዓበይትን ሉሙዓትን ዝኮኑ ሓምለዎት ተክሊታት አብ ወሰን ፅርጊያ መልክዐኛ እምኒ ዝተነፀፎ ቦታ ጠጠው ኢሎም ይርከቡ፡፡ አብ ጥቅኦም ከዓ ብፃዕዳን ፀሊምን ዝተለመፁ መንድቃት ይርከቡዎ፡፡

ብርክት ዝበሉ ሰባት አበ አደራሽ አኬባ ተአኪቦም ይርከቡ፡፡ “ጠቅላይ ሚኒስትር ዐቢይ አሕመድ/ዶ/ር ምስ ክብሪ ቤት አባላት ዝተለዓሉ ሕቶታት ዝሃብዎ ምላሽ” ዝብል ብፃዕዳ ሕብሪ ተፃሒፉ አብ ዕንቋይ ሕብሪ ድሕረ ገፅ ከዓ ይርከቡ፡፡ ዐብይ ሓመድ እንታይ ስርሑ?

እዚን ናይ ገዛ እ ንስሳ እንትኮና ንወድሰብ ብጣዓሚኣድለይቲ ንዝተፈላለዩሽክምታት ዘግልግሉ እንትከኖ እዞም እንስሳታብ ብበዝሕ ኣብ ልዕሊኦዝተፈላለየ ፅዕነት ሕዞም እንትከዱ እዞም እንስሳ እንታ እደተበሃሉ ይፅውዕ ትፍልጥዶ ?

እሰይ ደስ እትብል ወርቃማ በራድ ንዝተፈላለዩ ሻሂ መፍልሒ ትጠቅመና፡፡ እዛ ወርቃማ በራድ አብ ፀሊም ሕብሪ ምድጃ ተሰክቲታ ትርከብ፡፡ አብዚ ሕዚ ግዜ ወርቃማ በራድ ዋግኡ ክባር እዩ፡፡

ዝተፈላለዩ ዕሹጋት ናይ ድንኳን አቁሑ አብ መደርደሪ ተቀሚጦም ይርከቡ፡፡ ንአብነት ብጫን ቀይሕን ሕብሪ ሳሙና ተደርዲሮም ይረከቡ፡፡ ናይ ሓደ ሳሙና ዋጋ ክንደይ እዩ?

ፍሉይን ምልኩዕን ቦታ ይረአ ኣሎ፡፡ ብተፈጥራኣውን ብሰብ ዝተተኸሉን ሓምለዋይ ተኽለታት ዝፀበቐ ቦታ ምዃኑ የመልክት፡፡ ጥቕሚ ተኽልታት ንሓንቲ ከተማ ወይ ዓዲ ዶ ትጠቕሱ?

ክፉት ናይ ቅዱስ ጊዮርጊስ ቢራን ብጽማቝ ፍረታት ዝተመልአ ብርጭቆን ይርአ። ውዑይን ጸሓያዊን መዓልቲ ዘበራብር ኮይኑ ናይ ምዝንጋዕ ስምዒት ዘምጽእ እዩ።

ምግቢ፡- ካብቶም ሰለስተ መሰረታዊ ድልየታት ወዲ ሰብ ሓደ ምግቢ እዩ፡፡ ኣብዚ እንጀራ ብስልሲ ፣ ብኣልጫን ብቆስጣን ንኽብላዕ ዝተዳለወ ምግቢ ተቐሪቡ ኣሎ፡፡ ንስኹም ከ ብኸምዚ ዓይነት ምብላዕ ዶ ንደለኹም?

እና ቲኤምኤች ናይ ዝብሃል ሚድያ ኣርማ እዩ፡፡ ዳርጋ ኩሎም ሚድያታት ትግራይ ርእሲ ሓወልቲ ኣኽሱም ኣርምኦም ዝገበሩ እዮም፡፡ ንዓይ እዚ ናይ ሸቐጥ ስልቲ እዩ ዝመስለኒ፡፡

ሓደ ሰብኣይ ጸሊም ኤሌክትሪክ ጊታር (ቤዝ ጊታር) ክጻወት ይርአ። ቀይሕ መጋረጃ ወይ ማልያ ተኸዲኑ ኮፍ ኢሉ ኣሎ። ብሓደ ወገን መሳርሒ ቁልፊ ሰሌዳ ኣሎ። ነዚ መሳርሒ ሙዚቃ ክትመሃሮ ዶ ትደሊ?

ተፈጥሮን አከባቢን ዝተፈላለዩ ናይ ተፈጥሮ እፅዋትን ሰማያትን አለው፡፡ ንአብነት ቡዙሓት ናይ ኤሌክትሪክ ገመዳት ዝሓለፎም ሓምለዎተ ተክሊታት አብ ሰማያዊ ሕብሪ ይርከቡ፡፡ ኤሌክትሪክ ገመድን ርሑስ ተክሊን ምርካብ ፅቡቅ ድዩ?

ኣብዚ ናይ ቤት ትምህርቲ ግቢ ተመሃሮ ብደስታ ኮይኖም ኣእዳዎም እንተወዛውዙ ይርኣዩ ኣለዉ፡፡ ኣነ እዃስ ንዖኦም ብምርኣይ ገለ ደስ ዝብል ስምዒት ተሰሚዑኒ፡፡

“ተፈታውን ተሰማዕን ንምኳን” ዝብል ፅሑፍ ብቀይሕን ፀሊምን ተፃሒፉ አብ ፃዕዳ ድሕረ ገፀ ይርከብ፡፡ ዳይል ካርንጌ ዝበሃል ቀይሕ ሰብአይ ፀሊም ሱፍ ተከዲኑ አብ ቀይሕ ድሕረ ገፅ ይርከብ፡፡ እዋይ! ናይዚ ሰብአይ ፈቶ መልክዑ ክፅብቅ ደስ በሃሊ…

ካብ ናይ መሰረታዊ ኣገልግሎት ዝባሃሉ ሓደ ናይ ኤሌክትሪክ ፖሎ ኣብቲ ኮብልስቶን ዘለዎ መሬት ወዲቑ ይረአ ኣሎ፡፡ ፖሎ ወዲቑ እንትንሪኢ ንመን ኢና ሪፖርት ንገብር?

እዚ ጫማ ናይ ደቂ ኣንስትዮ እንትከውን ብጣዓሚ ንውሕ እንትከውን ንሓፀርቲ እውን ቁመት ይውስከል እንትከውን ሓመድ ዓይነት ከረር ዘለዎ እንትከውን ሽም እቲ ጫማ እንታይ ተበሂሉ ይፅዋዕ ?

ኣብ እስፓል ክልተ ናይ ገዛ እንሰሳት ኮይኖም እቲ ሓደ ዐሊም ሕብሪ ዘለዎ እቲ ከልኣይ ድማ ፃዕዳን ፀሊምን ሕብሪ ዘለዎም እዮም ።እስኪ ኣስማቶ ጥቀሱ?

ሱፍ ገይሩ ስዓትን ቀለበትን አሲሩ ኣብ ወንበር ከፍ ዝበለ ቀይሕ ሰብኣይ ኮይኑ ናይ ፖለቲ ትንታነ እና ሃበ ይርከ። መን ከም ዝብሃል ትፈልጥዎ ዶ?

እዚ መስተ ቡናዊ-ኣራንሺ ወይ ቀይሕ-ቡናዊ ሕብሪ ዘለዎ ኮይኑ፡ ከም ጽማቝ፡ ዓይነት ዝኣመሰለ መስተ ክኸውን ይኽእል። እቲ መስተ ጥዑምን መንፈስካ ዘሐድስን ኮይኑ፡ ውዑይ ይኹን ዝሑል ሰኺሩ መንፈስካ ዘሐድስ ስምዒት ዝፈጥር ይመስል።

ሓንቲ ሰበይቲ ኣብ ናይ ፋሽን መድረክ ምርኢት ክተርኢ ከላ ዘርኢ እዩ። ቀጠልያን ሰማያውን ሕብሪ ዘለዎ ሓድሽ ዘመናዊ ክዳን ተኸዲና ኣላ። ኣብ ኢዳ ቡናዊ ቦርሳ ሒዛ ኣላ። ምርኢት ፋሽን ምርኣይ እውን ትፈቱው ዶ?

ሓንቲ በቅሊ ሓንቲአ ከዓ አድጊ ብብጫ፣ ቀይሕን ዕንቋይን ሕብራዊ ሃሪ አብ ክሳደን ሸሊሞም ክልተ ፃዕዳ ነፀላን ቆቢዕን ዝገበሩ ሰብኡት የጋልብወን አለው፡፡ እዘን እንስሳ ናበይ ይጓዓዛ አለዋ?

ሃፀይ ሃይለስላሴን በዓልቲ ቤቶ እቴጌ መነንን ምስ ሓደ ዓይነት ክዳን ዝተኸደኑ ህፃውንቲ እኔህዉ፡፡ እዞም ህፃውንቲ ቤተ ሰቦም ዶ ይኾኑስ ኣብ መሓብሐቢ ህፃናት ዝርከቡ ካልኦት?

እዚ ካብ እምኒ ዝተሰርሑ ገዛውትን ብዕንጨይትን ሳዕርን ዝተሸፈኑ ቆርቆሮን የርኢ። ኣብ ውሽጢ ከብቲ ይጓስያ ኣለዋ፡ ቈልዑ ድማ ኣብ በሪኽ ቦታታት ኮፍ ኢሎም ይዕዘቡ ኣለዉ። እዚ ንህይወት ገጠርን ተፈጥሮን ሓድነት ስድራቤትን ብውዑይ መንገዲ ይገልጽ።

ናይ ትግራይ ክልል ቀይሕን ብጫን ሕብሪ ን ኣብ ማእከሉ ድማ ብብጫ ሕብሪ ኮኮብ ዘለዋ ባንዴራ ዝገበረ ወዲ እንታይ ትብሃል ናይ ሙዚቃ መሳርሒት ሒዙ ኣሎ?

አብ ሓደ ገዛ ብዙሓት ደቂ አንስትዮን ክልተ ደቂ ተባዕትዮን ብሕብራዊ መሶብ እንጀራ ተቀሪቦም አለው፡፡ ሓንቲ ሰበይቲ ከዓ ፀብሒ እናፀብሐት ትርከበ፡፡ እዛ እንጀራ ብፀበሒ ደርሆ ድያ?

ብዙሓት ሰባት ኣብ ቀልቀል ናይ ቃላይ ይራኣዩ፣ ገሊኦም ጥራይ ዝባኖም ብሸታሕታሕ ይወርዱን ይድዩቡን ኣለው፣ ኣብ ታሕቲ ቃላይ ውን ርእሶም ዝራኣዩ ፣ ንምንታይ ዳኣ ዩ እቲ ቡዙሕ ሰብ ኣብቲ ከብከብ ደው ኢሉ?

እዚ ኣብ ጨንፈር ኮፍ ኢላ ዘላ ዑፍ ዘርኢ እዩ። እታ ዑፍ ዓባይ እያ፣ ኣእጋራ ድማ ሓያል እየን። ኣካላቱ ፍኹስ ዝበለ ሕብሪ ዘለዎ ኮይኑ፡ ኣኽናፉ ግን ጸሊም ወይ ጸሊም ግራጭ ይመስል። እዚኣ እንታይ ዓይነት ዑፍ ትመስለካ?

እዚ ኣብ ጽርግያ ዝካየድ ናይ እግሪ ውድድር ዘርኢ እዩ። ሓደ ኣትሌት ኣብ ቅድሚት ኮይኑ፡ ስፖርተኛታት ድማ ብድሕሪኡ ይጎዩ ኣለዉ። ከምዞም ስፖርተኛታት ክትጎዪ ትደሊ ዲኻ? ንምንታይ?

እዙይ ናይ ኤሌክትሪክ ትራንስፎርመርን እቲ ዝሕዞ ቀጠልያ ብረት መዋቕርን እዩ። እዚ ትርኢት እዚ ንሓይልን ቴክኖሎጅን ዘይተቛረጸ ኣገልግሎትን ዝውክል እዩ። ኣካል መሰረተ ልምዓት ኤሌክትሪክ ምዃኑ ሓያልን ኣገዳስን ስምዒት ይህብ።

ባህልን ጥበብን፡- ናይ ሓደ ማ/ሰብ ባህልን ልምድን ብኣከዳድና፣ ብኢደጥበባዊ ኣሳዓስዓ ንኹሎም እንቅስቃሴታቱን ዝገልፅ ማንነት እዩ፡፡ እዚ ዝረአ ዘሎ ናይ ምንታይ ባህላዊ ኣሰዓስዓ እዩ?

እዚ ስፍሕ ዝበለ ናይ መኻኺን ጠጠው መበሊ ስፍራ እዩ ዝመስል እተን መኸኺን ድማ ኣብቶብሳትን ምኒባሳት ይረኣያ ኣለዋ ፡ ግን እቲ ህዝቢ ዘይሳፈር ጠጠው ኢሉ ዘሎ እንታይ'ዩ ኮይኑ ትቭልዎ ?

እዚ ጠረጴዛን ናይ ቤት ጽሕፈት መንበርን ዘርኢ እዩ። እቲ ጠረጴዛ ሰለስተ ሳጹናት ዘለዎ ኮይኑ እቲ መንበር ንጸጋምን ንየማንን ክሽክርከር ዝስተኻኸል እዩ። እዚ ጽሑፍ ወይ ስራሕ ክትጅምር ዘተባብዓካ ናይ ድልውነትን ሰላምን ስምዒት ዘርኢ እዩ።

እዞም ስድራቤት ኮይኖም ናይገጠር እንትኮን ወላዲቶም ናይ ባህላዊ ክዳን ተክዲኖም ውላደን ሓቅፈን ብየማን ፀጋምን ደቂ ጠጠው ኢሎም እዘን ሰበይቲ ወይ ወላዲት ዝተቆኖኖኦ ባህላዊ ቀኖ ኮይኑ እንታይ እደተበሃለ ይፅዋዕ?

እዚ ሰፊሕ ግቢ ቤት ትምህርቲ እዩ ዝመስል፡፡ ኣብቲ ግቢ ቆልዑ ይርአዩ ኣለዉ፡፡ እዞም ቆልዑ ካብ ክፍሊ ወፃኢ ኮይኖም ዘለዉ ንምንታይ ይኾን?

ናይ ኣዋልድ ንመፀባባቂ ካብ ዝጥቀማሉ ሓደ ዝኮነ ሊፕ ስቲ እዩ እዚ ቢቢ ሊፕ ዝበሃል ኮይኑ ሃሳስ ሮዝ፣ ሃሳስ ቡናን ደምበጊዕን ቀይሕ ቀለም ዘለዎም እዮም።

እዞም ኣብ ምስሊ ዝርአዩ ዘለዉ ሰብ ዶክተር ቴድሮስ ኣድሓኖም ይበሃሉ፡፡ ናይ ውድብ ዓለም ጥዕና ዳይሬክተር ድማ እዮም፡፡ እዞም በዓል ስልጣን ፅቡቕ ሽም ዘለዎም እዮም፡፡

ኣብ ቅድሚ ህንጻታት ኣብ ጎኒ ጽርግያ ብዙሓት መካይን ደው ኢለን ኣለዋ። እተን መካይን ብዙሓት ዓበይቲ ሰማያዊ ፕላስቲክ ጎማታትን ተወሳኺ ጽዕነትን ተሰኪመን ኣለዋ። ኣብ መስኮቶም እውን ናይ መወዓውዒ ፓነላት ኣሎ። ዕላማ እዞም ናይ ፕላስቲክ ጎማታት እንታይ እዩ?

ኣብዚ ክልተ ነገራት ኣብ ንእሽቶ መደርደሪ እምኒ ኮፍ ኢሎም ይረኣዩ። ኣብ ታሕቲ ብሓጺን ዝተሰርሑ ገዛውትን ብሽክለታን ይረኣዩ። ቀሊል ነገር ክመስል ይኽእል እዩ ግን እዚ ባህላዊ ህይወትን ገጠራዊ ተስፋን እዩ።

እዚ ድስ ዝብል ብቃልያታት ናይ እእካል ዓይነት ኮይኑ ዝተፈላላዩ ሰባት ድማ እዳ ኣፀዱ ሓንቲ ሰበይቲ እውን ኣብ ማእከል እቲ እክሊ ኣትየን ጠጠው ኢለን እንትራኣያ እቲ ዘይተዓፀደ እክሊ እ ንታይ ዓይነት ይመስለኩም?

ኣብዚ ኣብ ጻዕዳ መዳበርያ ዝተመልአ ብዙሓት ቀጠልያ በርበረ (በርበረ) ኣለዉ። ካብኣቶም ሓንቲ ቀያሕ በርበረ ኣላ። ቀጠልያ ወይ ቀይሕ ቀለም ዘለዎ በርበረ ብብዝሒ ክትጥቀም ትመርጽ ዲኻ?

እዚ ናይ ኢትዮጵያ ጣቅላይ መንስተር እንትከውን ግምታዊ ሸሞንተዓመታት ዝገዘእ እንትውን እዚ መንግስትእዚ ትውልዱዓዱ ኣበይ ሽሙ ሽም ኣቡኡ መን እደተበሃለ ይፅዋዕ ይመስለኩም?

ምግቢ፡- ካብቶም ሰለስተ መሰረታዊ ድልየታት ወዲ ሰብ ሓደ ምግቢ እዩ፡፡ ኣብዚ ካብ ኣብ ሱፐርማርኬት ዝሽየጡ ምግብታት ማኮሮኒ ተቐሪቡ ኣሎ፡፡ ንስኹም ከ መኮሮኒ ዶ ሰሪሐኹም ትበልዑ?

ዝተፈላለዩ ዓይነት ናይ ሙዚቃ መሳሪሒ ዘለዎ እንትኮኑ ካበአቶም ሓደ ክራራ እንትኮን ክራር ጥዑሙ ድምፂ ዘለዎ ዓይነት መሳሪሒ ሙዚቃ እዩ። ክራራ ብከምይ ዝስራሕ ይመስለኩም?

ደቂ አንስትዮ ካብ ዝጥቀሞኦ መጋየፅታት ሓደ ናይ ከንፈር ልብስቲክ እንትኮን ብዝተፈላለዩ ዓይነት ሕብሪ ዝቀርቡ ኮይኖም ከንፈረን ሉሱሉስን ሕብራውን መልክዕ ይህብ እዚ ልብስቲክ ካብ ምንታይ ዝስራሕ ይመስለኩም?

ዝተፈላለዩ ናይ ዶደራንት፣ ጨናን ቅብኣትን ዓይነታት ምህርቲ ይርአዩ ኣለዉ፡፡ ናይዞም ምህርቲ ተጠቀምቲ ብብዝሒ ደቂ ኣንስትዮ እየን፡፡ ንምንታይ እዩ ከምዚ ኮይኑ?

ስነ ጥበብን ባህሊን ናይ ቀደም ሰባት ብጥበቦምን ባህሎምን ብጣዕሚ ፍሉጣት እዮም ነይሮም፡፡ ንአብነት አብ ብእምኒ ዝተነደቀ መንደቅ ብስሚንቶ ዝተለመፀ መስኮት ዝመስል ቦታ ዝተፈላለዩ ስእሊታትን ፅሑፋትን አብ ፃዕዳ ድሕረ ባይታ ይርከብ፡፡ እዚ አበይ ከባቢ ይርከብ?

ስራሕቲ ኣስፊልትን ናይ ካትራመ ምፍሳስን ዝካየድ ዘሎ ይመስል፡፡ ሓደ ብጫ ጋቦን ዝገበረ ሰብኣይን ሓደ ሰማይ ሕብሪ ክዳን ዝተኸደነን ይራኣዩ፡፡ እዚ ኣበየናይ ከተማ ይኸውን?

ኣብ ማእከል ሓደ ብዝገርም መልክዕ ዝተነደቐ እምኒ ገዛ ደው ኢሉ ኣሎ፡ ንሱ ድማ ንዓይኒ ዝስሕብ ቀይሕ ማዕጾ ኣለዎ። ከባቢኡ ብተፈጥሮኣዊ ትርኢት ዝተሸፈነ ኮይኑ፡ ኣኽራንን ኣግራብን ኣለዎ። ናይ ቅሳነትን ታሪኻዊ ማሕበራዊ ቦታን ዝፈስስ እዩ።

እዚ ቦታ ዲዛይኑ ናይ መዘናግዒ ቦታ እዩ ዝመስል፡፡ እንተኾነ ኣብዚ ቦታ ምንም ዓይነት ተኽሊ የለን፡፡ ብዘይ ተኽሊ ድአ ከመይ ኢሉ እዩ መዘናግዒ ክኸውን?

እቲ “ማእከል ጥዕና ኣክሱም” ዝብል ምልክት ዘለዎ መእተዊ ማእከል ጥዕና ኣብ ታሕቲ ይርአ። እቲ መእተዊ ብሓጺን ዝተሰርሐ ኣፍደገን ኣብ ልዕሊኡ ምልክትን ተገይሩሉ ኣሎ። ብዛዕባ ማእከል ጥዕና ኣክሱም እትፈልጦ ነገር ኣለኩም?

እዚ ብለይቲ ብብርሃን ወርሒ ዝበርህ ቤተክርስትያን ዘርኢ እዩ። እቲ ልዑል መንግስታዊ ግምብን እቲ ሰዓት ዘለዎ ማእከላይ መስኮትን ይርአ፣ እዚ ድማ ውቁብ ናይ ኣምልኾ ቦታ የመልክት። ናይ ሰላምን መንፈሳዊ ቅሳነትን ስምዒት የለዓዕል።

እሰይ! እሰይ! ክፅብቅ ፃዕዳ ማማይ አፍሪ ከርባል ዝበሃል ቅብአት አብ ኢዱ ሒዙ አብ ብጫ ሕብሪ ድሕረ ገፅ ኮፍ ኢሉ ይርከብ፡፡ አዶ ንዉላዳ ዘይትኾኖ ነገር የለን! ዝብል ፅሑፍ ብፃዕዳ ኮይኑ አብ ብጫ ድሕረ ገፅ ይርከብ፡፡

እዚ ክልተ ሰብኡት ኣብ ሓደ ቦታ ደው ኢሎም ይካትዑ ኣለዉ። ኣብ ላዕሊ ብዛዕባ ስራሕን ቴሌቪዥንን ዝምልከት ሓበሬታ፡ ታሕቲ ድማ መስመር ዜና ቴሌቪዥን ዘመልክት ጽሑፍ ኣሎ። እዞም ክልተ ሰባት ኣብ ምንታይ ዓይነት ምርኢት ወይ መደብ ዘለዉ ይመስሉ?

ስድራ ስድራ ማለት አብ ሓደ ገዛ ዝነብሩ ከም አቦ፣ አዶ፣ ሓውን ሓፍትን ኮይኖም፤ ፃዕዳ ዙርያ ዝተከደኑ አርባዕተ ስድራ አለው፡፡ እዞም ስድራ አዶ፣ አቦ ነታ ጓል አንስተይቲ ጓሉ ሓቍፉዋን አበ ሕብራዊ ድሕረ ገፅ ጠጠው ኢሎም ይርከቡ፡፡

አውይ ክንደይ የምሕረላ ዛ ሰበይቲ፣ ናይ ኢዳን ናይ ክሳዳን ቅርፂ ወርቂ ከምኡ ውን እቲ ክዳና ምስቲ ፅርይ ዝበለ ነብሳ ብሓቂ ይኸይድ አዩ፡፡

ናይ ኢትዮጰያ ነባር ኘሬዚዳንት ብሓዱሽ ኘሬዚዳንት ስልጣን እንትተኻኽኡ ዘርኢ እዩ፡፡ እተን ዝነበራ ወ/ሮ ሳህለወርቅ ዘውዴ ይባሃላ ነይረን፡፡ እቶም ሓዱሽ ኘሬዜዳንት መን ይባሃሉ?

ኮፍ ኢላ ጫማ ትዕቅን ጓል ኣነስተይቲ ትርአ ኣላ፡፡ እዚ ጫማ መልክዑ ፅቡቕ እዩ፡፡ ከም ኣነ ግን እዚ ጫማ ኣገልግሎቱ ዘተኣማምን ኣይኮነን፡፡

ቡዙሓት ናይ ቀደም ወታደራዊ ሰባት ብሓደ ጠጠወ ኢሎም ይርከቡ፡፡ እተን ደቂ አንስትዮ ፀጉረን አንዊሐን ፃዕዳ ክዳን ተከዲነንን መጋየፂ ገይረን እናሰሓቃ ይርከባ፡፡ እቶም ደቂ ተባዕትዮ ከዓ ፃዕዳ ሸሚዝን ፀሊም ሱፍን ገይሮም እናተፃወቱ ይርከቡ፡፡ እዚኦም መነመን ይበሃሉ?

ኣብዚ ፡ብዙሓት ዝበሰሉ ፍረ ኣብ ተክሊ ተሰቒሎም፡ ብብርሃን ጸሓይ ተጠሊቖም ኣለዉ። እቲ ተክሊ ኣራንሺ ሕብሪ ናይቲ ፍረ ደስ ዘብል ኮይኑ፡ ተፈጥሮኣዊ ዕግበትን ውዑይን ዘመሓላልፍ እዩ።

ኣብ ከባቢ ኣምሓራን ትግራይን ዝዝውተር ባህላዊ መመላኽዒ ንቅሳት ክሳድ ወይ ከዓ ውቃጦ እዩ፡፡ ዝተወቀጠት ሰበይቲ ደስ ትብል ወይዘሮ እኳ እንተኾነት ብመፅሓፍ ቅዱስ ግን ክልክል እዩ፡፡

ሓንቲ ሰበይቲ ብናይ ፖሊስ ክትትል ኣብ ናይ መፈተሺ ስካነር ኣትያ ትርአ ኣላ፡፡ እዚ ጨረራዊ መፈተሺ ኣብ ፀጥታዊ መዳዩ እምበር ምስ ጨረራ ተተሓሒዙ ኣብ ስነ ህይወታዊ መዳዩ ንጥዕና መስግኢ እዩ፡፡

ሓንቲ ብእምኒ፣ ብሓመድን ቆርቆሮን ዝተሰርሐት ቤተ ክርስትያን ኮሎን ወፂኡ አናተሓደሰን እናተነደቀን ይርከብ፡፡ እዛ ቤተ ክርስትያን ብፃዕዳን ቀይሕን ሓመድ ተለሚፁ ይርከብ፡፡ ነቲ ተጀመረ ምቅርቲ ማርያም ተፈፅምኩም ደስ በሃሊ ጅማሮ፡፡

ባንዴራ መለለይ ሓደ ዓዲ ኮይኑ፤ ንአብነት ፍያት ፓኒስ/ፋኦ/ ዝብል ብፃዕዳ ዝተፀሓፈ አብ ሰማያዊን ዒባ ሕብሪን ድሕረ ገፅ ይርከብ፡፡ እዚ አርማ ናይ መን እዩ?

ነብሪ ሕብሪ ዘለዋ ዒፍ አብ ሓመደዋይ ዝደረቀ ኦም ተሰቂላ ዝኮነ ስጋ እናበልዐት ትርከብ፡፡ ሕብሪ እዛ ዒፍ ደስስስ!… ክብል አፋ እውን ብጫ ሕብሪ ዘለዎ እዩ፡፡

ሓደ ስብኣይን ክልተ ኣንስትን ኣብ ኣክሱም ሓወልቲ ደስ ዝብል ፍሽክታ ዘለዎ ፎቶ ይለዓሉ ኣለዉ። ድሕረ ባይተኦም ኣክሱም ሓወልቲ እይ ።

ዝተፈላለዩ ናይ ንግዲ ባልትናታት አለው፡፡ ንአብነት ሽሮ፣ በርበረ፣ ሕልበት፣ ቀመማ ቅመምን ቡናን መኮሪንን ወዘተ ይርከቡዎም፡፡ አረ! ክበዝሕ ቅመማ ቅመም መዳበርያታት መሊኡ ተዘርጊሑ አሎ፡፡

ኣዝዩ ምልኩዕ ጸሊም ክዳን ዝለበሰት ጓል ኣንስተይቲ፡ ብዝተፈላለየ ሕብራዊ ዝተጠለፈ ተኸዲና ትረአ። እታ ሰበይቲ ገለልተኛ ሕብርን ጸሊም ጸሓይን ኣለዋ። እዚ ድማ ነቲ ባህላዊ ጽባቐ ዝገልጽን ነታ ጓል ኣንስተይቲ ዝተፈላለየ ፅባቐን ዝህባን እዩ።

ብብጫ ሕብሪ ቀለም ዝተለመፀ ቤተ ክርስትያን ቀይሕን ሰማያዊን ሕብሪ ማዕፆ አለዎ፡፡ እዚ ቤተ ክርስትያን አብ ማእከሉ መስቀል ስእሊይርከብ፡፡ እዚ ቤተ ክርስትያን እንዳ እንታይ ይበሃል?

ዝተፈላለዩ ናይ ገዛ አቁሑ አለው፡፡ እሰይ ደስ በሃሊ አርማድዮ በዓል አርባዕተ ተከፋቲ ብረውን ሕብሪ ዘለዎ ኮይኑ፤ አብ እርሳስ ሕብሪ ድሕረ ገፅ ከዓ ይርከብ፡፡ ዝተፈላለዩ መፅሓፍቲ ከዓ አብ ውሽጡ ይርከቡ፡፡

ኣብ ድሙቕ መዓልቲ ዕዳጋ ጎደና ዝመስል ትርኢ። ኣብ መሬት ተዘርጊሖም ንመሸጣ ዝቐረቡ ኣቑሑት ኣለዉ - ድሉው ክዳውንቲ ብብዝሒ፡ ዝተፈላለየ ሕብርን ዲዛይንን ዘለዎም ኣቑሑት። ኣብ ዕለታዊ ንግዳዊ ናብራ ከተማታትን ዓድታትን ኣዝዮ ፅበቅ ምካኑ ዝገልፅ እዩ።

አብ ትግራይ ካብ ዝርከቡ ትካላት ሓደ ትካል አደዳይ ትካል ዕቋርን ልቃሕን አክሱዩን ማሕበር እንትኮን ብዝሕ ስራሕቲ ዝስርሕ ዘሎ ትካል እዩ። ንስኩም ከ አብዚ ትካል ተጠቀምቲ ዲኩም?

ሓደ ኣብ ቅድሚኡ ኬክ ዝተቐመጠሉ ህፃን ይርአ ኣሎ፡፡ ብዙርይኡ ናይ መፀባበቒ ነፋሒቶታት ይርአዩ ኣለዉ፡፡ ኣብ ጥቅኡ ምናልባት ኣዲኡ ክትከውን ትኽእል ሓንቲ ሰበይቲ ኣላ፡፡ ደስ ዝብል ናይ ህፃን ልደት በዓል ይዳሎ ዘሎ እዩ ዝመስል፡፡

ሓደ ሰብአይን ሓንቲ ሰበይትን ፃዕዳ ክዳን ተከዲኖ፤ እታ ሰበይቲ ቀይሕ ድርብያድር ዝበሃል ጥልፊን አበ ርእሳ ከዓ ፁረራ ብሪ ገይራ አብ ዓራት ተሓቋቊፎም ይርከቡ፡፡ እቲ ሰብአይ እውን ቀይሕ ሕብራዊ ከረበታ ገይሩ ይርከብ፡፡ እዚኦም ሰብአይን ሰበይትን ድዮም?

ናይ ሙዚቃ መሳርሒ ካብ ዝበሃሉ ሓደ ጊታር ኾይኑ ሙዚቃ ጥዑም ድምፂ ንክህልዎ ካብ ዝገብሩ ናይ ሙዚቃ መሳርሒ ሓደ እዩ። ጊታር ብምንታይ ይስራሕ ይመስለኩም?

እዚ ከባቢ ህንፀቶም ብዝተቋረፁ ህንፃታት ዝተመልአ እዩ፡፡ እዚ ከምዚ ዝኣምሰለ ኩነታት ኣይኮነን ነቶም ሰብ ዋና እቶም ህንፃታት ንዝምልከት እውን የሕዝን እዩ፡፡

ኣብዚ ሕዚ እዋን ኣብ ጎኒ እቲ መንገዲ ኣብ ህንፀት ዝርከብ ብሓፂንን ኮንክሪትን ዝተሰርሐ መዋቕር ዘርኢ እዩ። እዚ መዋቕር እዚ ድልድል ወይ ፖርቶል ይመስል። እዚ ኣብ ህንፀት ዝርከብ መዋቕር እንታይ ዓይነት ፕሮጀክት ይመስለኩም? ድልድል ድዩ ወይስ በሪ?

ንግድን ምትዕድዳግን ትርፊን ኪሳራን ፈሊና እንፈልጠሉ ናይ ስራሕ ዓይነት ኮይኑ፤ ብርክት ዝበሉ ሰባት አብ መንገዲ ዝተፈላለዩ ሕብሪን ክዳውንቲን ዘለዎም አጭርቅቲ ንክሸጡ ዘርጊሖም ይርከቡ፡፡ ናይዚ ጨርቂ ሓደ ሜትሮ ዋጋ ክንደይ እዩ?

ኣብዚ፡ ሓደ ነዊሕን ቀጢንን ሰብኣይ፡ ኣብ ዓሚቝ ሓሳብ፡ ኮፍ ኢሉ ይርአ። ጸሊም ስፉን ንጽጽር ዘለዎ ብሩህ ካራባታን ገይሩ፣ ክቡር ህላወ ከምዘለዎ ይሕብር። እቲ ስምዒት ግን ናይ ዓሚቝን ሓሳባውን ጭንቀት እዩ።

ተሽከርከርቲ ንደቂ ሰባትን ንኣቑሑትን ካብን ናብን ዘጓዓዕዙ እንትኾኑ ካብ ዓይነታት ተሽከርከርቲ ሓንቲ ዶዘር እያ፡፡ ውይውይ...እቲ ፅርግያ እንትተዕርይ ከላ ንኽልና ኣናቓኒቓትና...ከመይ ዝበለት ረዛን ድያ...

ኣብዚ ክልተ ዓይነት ወይኒ ይርአ። እቲ ብጸጋም ዘሎ ቀይሕ ወይኒ፣ ሕብሩ ረዚን ጸሊም ቀይሕ፤ እቲ ብየማን ዘሎ ጻዕዳ ወይኒ እዩ፣ ሕብሩ ፍሕሽው ወርቃዊ ብጫ እዩ። እዛ ስእሊ ናይ ሰላምን ምዝንጋዕን ስምዒት ትፈጥር።

ኣርማ፡- ናይ ሓደ ተቋም ዕላማ፣ ስራሕን ኣገልግሎትን ዝዛረብ ናይ ምልክትን ኣህፅሮተ ቃላት ስብስብ እዩ፡፡ ናይ ሕብረት ኣፍሪቃ ኣርማ ዶ ትፈልጥዋ?

ናይ ማንጎ ፈልሲታት ዝዳለወሉ ቦታ እዩ፡፡ ሰባት ዝኾነ ዓይነት ተኽሊ ክተኽሉ ይኽእሉ እዮም፡፡ ኣነ ግን ከም ማንጐ ዝኣምሰለ ተኽሊ እንተዝተኽሉ እየ ዝመርፅ፡፡

ማሽናት ክልተ ቻይናውያን ምስ ሓደ ኢትዮጵያዊ አብ ማእከል ዕንቋይን ሰማያዊን ሕብሪ ዘለዎን ናይ እመኒ ፀረብቲ ማሽናት ጠጠው ኢሎም ይርከቡ፡፡ እዘን ማሽና ዘምረትኦ ቀይሕ እምኒ አሎ፡፡ እዘቲ ዝተፀረበ እምኒ ንሓደ ክንደይ ይሽየጥ?

እውይ ደስ ክብላ ቀያሕን ፃዕዳን ሕብሪ ዘለወን ናይ ገዛ መኪና አብ ፃዕዳን ዕንቋይን ሕብሪ ድሕረ ገፅ አለወን፡፡ ናይ መኪና ዕዳጋ ሰሙኑ ዘገልገሉ መኪና ዋጋ ዝብል ፅሑፈ ብፃዕዳ ሕብሪ ተፃሒፉ አብ ፃዕዳን ዕንቋይን ድሕረ ገፅ ይርከብ፡፡

ናይ ዕንጨይቲ መቑረፂት ማሽን ትርአ ኣላ፡፡ እዛ ማሽን ንዕንጨይቲ ብቐሊሉ ትቆርፅ እያ፡፡ እዛ ማሽን ንስራሕቲ ምቑራፅ ዕንጨይቲ ቀሊል ገይራቶ ኣላ፡፡

አርባዕተ ደቂ አንስትዮ ጀዲድ ተከዲነንን ተሓንጊጠንን አብ መንገዲ ጠጠው ኢለን እንዳተሰዓዓማ ይርከባ፡፡ ክልተ አእዱግ ከዓ ተፃዒነን ደድሕሪአን ይመፃ አለዋ፡፡ እዚ አከዳድና ናይዘን ደቂ አንስትዮ ናይ አበይ ዓዲ እዩ?

ካብቶም ኣገደስቲ ዝበሃሉ ዓይነታት ፍራምረ ጥዑምን ሞላል ቅርፂ ዘለዎን ቢጫ ሕብሪ ዝወነነን በነና ኣብ ገረቡ እንከሎ ሰሓቢ ቅርፂ ሒዙ በሲሉ እኒሀለ::

ኣብ ፃሕሊ ቶኽ ኢላ ዝበሰለት ቆንጆ ፀብሒ ኣላ፡፡ ብኸምዚ ኣገባብ ኣብ ፃሕሊ ዝበሰለ ፀብሒ ምቁር እዩ፡፡ ብልዐኒ ብልዐኒ ዝብል መስሕብ ኣለዎ፡፡

ናይ ገዛ እንስሳ ዝተፈላለየ ዓይነትን ሕብሪን ዘለዎም ናይ ገዛ እንስሳ አለው፡፡ ንአብነት ጨቅጨቅ/ፀሊምን ፃዕዳን/ ሕብሪ ዘለዋ እንስሳ አብ ክሳዳ ቀይሕ ኩንትኩንቶ ዝብሃል አካል አለዋ፡፡ እዛ እንስሳ እንታይ ተባሂላ ትፅዋዕ?

መንግስቲ ኢትዮጵያን ሕወሓትን ብወከልቶም ኣቢሎም ብፕረዚደንት ናጀርያ ነበር ኣባሳንጆ ሸምጋልነት ውዕሊ ሰላም እንትፈራረሙ ይርአዩ ኣለዉ፡፡ እዚ ውዕሊ ካብ ዝፍረም ክንደይ ገይሩ?

እዚ ኣብ ቅድሚ ሓደ ቤተክርስትያን ዝተኣከቡ ሰባት ዘርኢ እዩ። መብዛሕትአን ጻዕዳ ክዳን ዝተኸድና እየን፣ እዚ ድማ መንፈሳዊ ጽምብል ወይ ስነ-ስርዓት ኣብ ማእከል ከም ዘለዉ ይሕብር። እዞም ሰባት ኣብ ቅድሚ ቤተ ክርስቲያን እንታይ ይገብሩ ኣለዉ ትብሉ?

እዚ ሓደ ሰብኣይ ኣብ መንበር ኮፍ ኢሉ ዘርኢ እዩ። ስፉን ተኸዲኑ ገለልተኛ ኣራኣእያ ዘለዎ ይመስል። ሓቂ ወይ ርእይቶ ዝገልጽ ዘሎ ይመስል። ናይ ዓሚቕ ሓሳብን ጭንቀትን ስምዒት ኣሎ።

እዚ ብኤለክትሪክ ሓይሊ ትሰርሕ ዲጂታል ሚዛን እያ፡፡ ዓቐንን ዋጋን ተርኢ ብምዃና ድማ ኣብ ዕዳጋ ተመራፂት እያ፡፡ እዛ ሚዛን ኣብ ከባቢኹም ትርእይዋ ዶ?

'ዋትስኣፕ' ዝብል ኣርማ ይርአ። ኣብ ጸሊም ድሕረ ባይታ ተቐሚጡ ኣሎ። ብጸጋም ቀጠልያ ናይ ርክብ ምልክት የርኢ። ብድሙቕ ጽሑፍ 'ዋትስኣፕ' ዝብል ዝተፃሕፈ ኣለዎ። 'ዋትስኣፕ' ዝብል ኣርማ እንታይ ይውክል?

ሓንቲ ሰበይቲ ቢጫ ክዳን ዝተከደነት ኣብ ኢዳ ድማ ውቃጦ ዘለዋ እያ። ብጣዕሚ ደስ ዝብል ቆኖ ድማ ተኮኒና ኣላ። እቲ ተቆኒናቶ ዘላ ቁኖ እንታይ ትባሃል?

ናይ ባህላዊ ክዳን ዝተከደነት ሓንቲ ጓል ኣንስትዮቲ ሰማያዊ ሕብሪ እድያት ዘለዎን ብዝተፈላለዩ ዓይነት ሕብሪ ዝተጠለፈ ኮይኑ ጉባጉብ ዝብሃል ኣየናይ እዩ?

ፕሪሚዮን ቢስኩት ኣብ ነፍሲ ወከፍ መደርደሪ ይርአ። ካልኦት ዓይነታት ባኒን ኬክን ኣብቲ ብድሕሪኦም ዘሎ መደርደሪ ተቐሚጦም ኣለዉ። ንዝኾነ እዋን መዓልቲ ፍጹም ዝኾነ ናይ መቐረትን ሓጐስን ስምዒት ዘመሓላልፍ ትርኢት እዩ።

እዛ ፃዕዳ ሕብሪ መኪና ኮይና ብጣዓሚ ደስ ትብ ል ብኣብዛሓ ንቢሮታት ከም ሓለፊት ዝበሉ ንክማላልሲ ዝርኣያ እንትኮና ዘለወን ምቸት ድማ ብጣዓሚ ፅቡቅ እንትከውን እዛ መኪናመን እዳተበሃለት ትፅዋዕ?

እዚ ምልኩዕ ኣዳራሽን ከባቢኡን ኣብ ኣኽሱም ረምሃይ ሆቴል ዝርከብ እዩ፡፡ እቶም ኣብ ወሰን ወሰን መመሓላለፊ ዘለዉ ኣትክልቲ ደስ በሃልቲ እዮም፡፡

ኣብዚ ንጽባቐ ደቂ ኣንስትዮ ዝድግፉ ኣካላውን መንፈሳውን መሳርሒታት ብዝተወደበ ኣገባብ ተዘርጊሖም ኣለዉ። እዚ ስእሊ ንስነ-ጥበብ ጽባቐ፡ መንፈሳዊ ሓጎስን ርእሰ-ምትእምማንን ዝውክል እዩ።

ሰርዲን ናይ ዓሳ ስጋ ብማሽን ተፃሪዩ ኣብ ታኒካ ዝተዓሸገ እንትከውን ንደቂ ሰባት ንጥዕነኦም ብጣዕሚ ኣገደስቲ ካብ ዝባሃሉ ምግብታት ሓደ ምኳኑ ትፈልጡ ዶ ?

ትምርቲ ናይ ፍልጠት ማኣዲ እዩ፡፡ ተምሃሮ ኣብ ሓደ ክፍሊ በብታራ እንትለማመዱ ዘርኢ እዩ፡፡ ዋእ...ቀደም ት/ቲ ብቐሊሉ ይርዳኣኒ ነይሩ ሎሚ ግን ጭራሽ ኣይኣትወንን እንታይ እዩ ብልሓቱ....

እዛ ባንዴራ እዚኣ ናይ ተግራይ ባንዴራ ኮይና ቀይሕን ብጫን ሕብሪ ዘለዋ ኮይና ብዙሕ መስዋእቲ ዝተከፈለላ ባንዴራ እያ። ባንዴራ ትግራይ ኣብ ማእከል ዘሎ ኮኮብ እንታይ ተረጉም ኣለዎ?

እዛ ከባድ መኪና ዝኾነ መሳርሒ ፅዒና ትርአ ኣላ፡፡ እዚ ፅዒናቶ ዘላ መሳርሒ ክሬን ዝበሃል ናይ ከበድቲ ሸኽሚ መልዓሊ ድዩስ ናይ ጉድጓዶ መኩዓቲ?

ኣብ ምድጃ ዝተሰኽተተት ጀበና ትርአ ኣላ፡፡ ካብ ጀበና ወፃኢ ኣብ ካልእ ዝተፈልሐ ቡና ዘይሰትዩ ሰባት ኣለዉ፡፡ ኣነ ግን እዚ ምስ ሻህረት ተተሓሒዙ ዝመፅእ እዩ ዝመስለኒ፡፡

መብዛሕቲኡ ግዜ ካብ ዕንጨይቲ ስራሕ ኮይኑ ብዓል ኣርባዕተ እግሪ ወንበር ከፍ መበሊን ሰማያዊ ሕብሪ ዘለዎን ናይ ማእከል ጠረጵዛ እውን ኣሎ። እተን ከፍ መበሊ ወንበራት ክንደይ እየን?

ኣብዚ ሓደ ሰብኣይ ኣብ ጥቓ ጸሊም ማዕጾ ደው ኢሉ ይርአ። ብድሕሪኡ ንታሕቲ ዝወስድ መደያይቦን ብሽክለታን ኣለዋ። ኣብ ጥቓ እቲ ጽርግያ፡ ብሓጺንን ብእሾኽን ዝተኸበበ ነዊሕ መንደቕ ኣሎ። ፀጥታን መከላኸልን ቦታ፡ ኣብ ንጹር ብርሃን መዓልቲ ዘርኢ እዩ።

ኣርማ ዋንጫ ኣፍሪቃ 2025። እቲ ምስሊ ቀይሕ ሕብሪ ዘለዎ ኮይኑ ዲዛይን ናይቲ ኣርማ ድማ ዋንጫ ዘርኢ እዩ። ብሓፈሻ እቲ ምስሊ ናይ ክብርን ስፖርታዊ ውድድርን ስምዒት ዘመሓላልፍ እዩ።

ኣብዚ ክልተ ሕጉሳት መንእሰያት ደቂ ኣንስትዮ ኣብ ውሽጢ ሓደ ገዛ ደው ኢለን ይስሕቓ ኣለዋ። ክልቲአን ባህላዊ ናይ ኢትዮጵያ ኣልባሳት ተኸዲነን ኣለዋ። እቲ ገዛ ቀጠልያ ቀለም ተለኺዩ ኣሎ። ከምዚ ዓይነት ባህላዊ ክዳን ምኽዳን ትፈቱው ዶ?

ኣብዚ ካብ ባህላው ናይ ቡና ኣቅሕት ሓድ ዝኮነ ጀበና እዩ። ውዑይ ሓዊ ኮፍ ኢላ፡ ኣብ ታሕቲ ሓዊ ዕንጨይቲ ብድሙቕ ይነድድ ኣሎ። እቲ ውዑይ ሓዊ ንጨና ናይቲ ቡንን ስምዒት ተስፋን ይድግፍ።

ኣብዚ ብዙሓት ህጻናት ኣብ እግሪ እምባ ኣብ ብርሃን ጸሓይ ኮፍ ኢሎም ይረኣዩ። መብዛሕትአን ኣዋልድ ኮይነን፡ ብማዕረን ብተፈጥሮኣዊ ተስፋ ዘለወንን ዝመስላ እየን። እዛ ስእሊ ኣብ ህጻናት እትርከብ ንጹህ ተስፋን ገነት ህይወትን እትገልጽ እያ።

እቱይ መንገዱ ብኮብልስቶን ዝተሰረሓ ኮይኑ ኣብ ደስ ዝብልን ስሓብን ሓምለዋይ ዓበይቲ ተክልታት ዘለዎ ቦታ ዝኮነ እቱይ ብስሚንቶ ዝተሰረሓ ንምንታይ ይጠቅመና?

ሓንቲ ብደንቢ ተመላኪዓ ዝቐረበት ጓል ኣንስተይቲ ከም ምሽኩርማም ዝመስል ስምዒት ብዝፈጥር ቁመና ፎቶ ተላዒላ ኣላ፡፡ እዚ ምሽኩርማም ነዓይ ኦሕንቅቑኒ ከም ምባል መሲሉ እዩ ዝስምዐኒ፡፡

ሓደ ወዲ ተባዕታይ ናይ ወታደራዊ ስልጣን አመራርሓ ሽመት ዘለዎ ሌንጀርን ናይ ሽመት ቆቢዕን ቀይሕ ሸሪጥን ተከዲኑ ክራር እናወቅዐ ይደርፍ አሎ፡፡ እዋይ ሓወይ ጊዜካ ክምለሰልካ እዩ፡፡

መፅሓፍትን ጋዜጣን፡- ጋዜጣን መፅሓፍ ካብቶም ኣብ መፅሓፍትን ጋዜጣን ዝምደቡ ኾይኑ፣ ንሓደ ናይ ወዲ ሰብ ጠቓሚ ሓሳብ ብመፅሓፍ ምፅሓፍ ማለት እዩ፡፡ ናይ እዋኑ ጋዜጣን መፅሄትን ተንብቡ ዶ ?

እዚ ኣብ ንጹር ብርጭቆ ቡናዊ ዝሕብሩ ጽማቝ ፍረታት ዘርኢ እዩ። እዚ ጽማቝ ማንጎ ወይ ፓፓዮ ክኸውን ይኽእል። እዚ ዓይነት ጽማቝ ትፈትዎ ዲኻ? ወይስ ካልእ ዓይነት ጽማቝ ፍረታት ትመርጹ?

እዞም ሰባት ናብ ዝተፈላለዩ ዓድታት ብዝ|ተፈላለዩ ምክንያታት ብዘይሕጋዊ መንገዲ ንስደት ዝኾዱ እንትኾኑ ኣብቲ ዝኸድሉ ዓዲ ተታሒዞም ናብ እሱር ዝኣተዉ እዮም። እስንኹም ኸ ሰባት ብዘይ ሕጋዊ መንገዲ ናብ ስደት ንከይኸዱ ትምዕዱ ዶ?

እዚ ናይ ቢሮ ጥዕና ንኮረና ቫይረስ መተሓላለፊ መንገድታትን መከላከሊኡን ዝግበር ምፍላጥ እንትኾውን ንስኻትኹም እውን ከምዚ ዓይነት መፋለጥቲ ነገራት ብምንባብን ብምትግባርን ትጥቀሙ ዶ?

እዚ ተኽሊ ዕረ ተባሂሉ ዝፅዋዕ፡፡ ነዚ ተኽሊ ሰባት ንፎሮፎር ኢሎም ይልከይዎ እዮም፡፡ ገለ ድማ ንሽኾር ንባልዕ ከብዲ ሕክምና ኢሎም ይሰትዩዎ እዮም፡፡ ንሶም ነዚ ተኽሊ ንሕክምና ኢሎም ተጠቒሞሙሉ ዶ ይፈልጡ?

ኣብ ችግኝ ጣብያ ዝተተኸለ ብዙሕ ኮሚደረ ይራኣይ ኣሎ፡፡ ኣብ እዋን ዚዜ ዝኣኽለሉ ውን ዝርከብ ይመስል፣ ግን ባልዕ ዝረኽብዎ ወይ ከዓ ሞሖሞድያ ዝወቕዖ ዶ ይመስል?

አብ ሓደ ቦታ ሐምለዎት ተክሊታትን ሳዕሪታትን ዝከበብዎ ብቆርቆሮ ዝተሰርሐ ገዛ ብርክት ዝበሉ ሰባት ተአኪቦም ይርከቡ፡፡ እዞም ሰባት ንምንታይ እዮም ተአኪቦም?

በዚ ጐደና ጋሪ ይንቀሳቐሳ ኣለዋ፡፡ ኣብዚ ግዜ ጋሪ ካብ ካልኦት ዓይነት ብነዳዲ ዝሰርሓ ትራንስፖርት ንላዕሊ ተመረፅቲ ክኾና ዝኸኣላ ስለምንታይ እዩ?

ኣብ ቅድሚ ሓደ ገዛ ተኣኪቦም ብዙሓት ሰባት ይረኣዩ። ሓንቲ ሰበይቲ ኣእዳዎም ብድሕሪ ሕቖኦም ሒዛ ናብቲ ገዛ ገጻ ትመርሖም ኣላ። እቲ ከባቢ፡ ቀለልቲ ገዛውቲ ዘለዎ ብቕዲ ዓዲ ዝመስል ከባቢ ይመስል። እዞም ሰባት ኣብዚ እንታይ ይገብሩ ኣለዉ ትብሉ?

ኣብ ሓደ ድኳን ዝርከብ ምግቢ ህጻናትን ናይ ምግቢ ሳንዱቕን ዘርኢ እዩ። ብፍላይዝሽየጥ ፍርያት “ምርጫ ኣደ” ዝብል ጽሑፍ ዘለዎ ናይ ህጻናት እኽሊ እዩ። ንስኻ ወይ ስድራኻ ካብዞም ዓይነት ምግቢ ህጻናት ተጠቀምቲ ዲኹም?

ጫማ፡- ንደቂ ሰባት ካብ ጉድኣት ዝከላኸል እውን እኳ እንተኾነ በበእኑን በቢጊዜኡን ብዝመፅእ ሓዱሽ ፋሽን ቅዲ ብዝተፈላለየ ሕብሪ፣ ቅርፂን ዲዛይንን ተመሪቱ ንመመላኽዒ ይጠቅም ፡፡ ንስኻትኩ ከ ናይ ጫማ ፋሽን ተኸልቲ ዲኹም?

ብናይ ቀደም ፃዕዳን ፀሊምን ዝተሳኣለ ፎቶ ዝራኣይ እንትኾን ኣብ ሓደ ባህላዊ ሞጉእ በቢ ብረ እንዳተቐባበላ 3 ኣንስቲ ይወቕጣ ኣለዋ፡፡ እቲ ዝወቕጠኦ ዘለዋ እንታይ ክኾን ይኽእል?

እዋይ ደስ ዝብል! ዝተፈላለዩን ቡዙሓትን ፃዕዳን ሰማያዊን ሕብሪ ዘለዎም ማሽናት አብ እግሪ ግድሚ ወይ ከዓ ሳዕሪታት ዝበዝሖ እምባ ይርከቡ፡፡ እዚ ፋብሪካ እንዳ እንታይ ተባሂሉ ይፍለጥ?

ነዋሕቲ ህንፃታትን መመላክዒ እፅዋትን ዘለዉዎ ፅቡቕ ክፋል ከተማ ይርአ ኣሎ፡፡ እዚ ከተማ ንምንባር ምቹውነት ከምዘለዎ እቲ ፅባቐኡ ባዕሉ ምስክር እዩ፡፡

እዚ ሱር ናይ ሓደ ሽንጉርቲ ዝበሃል ተኽሊ ዘርኢ እዩ። ካብ መሬት ዝለዓሉ ኮይኖም ጻዕዳን ብጫን ምልክት ዘለዎም ቀጠልያ ቆጽሊ ኣለዎም። እዚ ድማ ተፈጥሮኣውን ጽሩይን መሬታዊ ምስሊ ዘለዎ ምንጪ ጥዕና ይመስል።

ኣብዚ ሓደ ተመሃራይ ኣብ ሓደ ጠረጴዛ ተቐሚጡ ይርአ ኣሎ፡፡ እዚ ናይ ፈተና ስነ ስርዓት እዩ ዝመስል፡፡ ፈተና ብኸምዚ ኣቐማምጣ ምፍታን እንታ ይጠቅም?

ወተሃደራዊ ክዳን ዝለበሰ ሰብኣይ ይረአ። ኣብ ኣፍልቡ ብሓጺን ዝተሰቕለ መከላኸሊ ኣለዎ፡ ካልኦት ወተሃደራዊ ክዳን ዝለበሱ ሰባት ድማ ኣብ ሕቖኡ ይረኣዩ። እቲ ቦታ መኻን መሬት ዘለዎ ክፉት ቦታ እዩ። እዚ ሰብኣይ ኣብ ምንታይ ይሳተፍ ይመስል?

ሓደ ዓብይ ህንፃ ገዛ ይራኣይ ኣሎ፣ እዚ ህንፃ ናይ ስራሕ ኣዳራሽ ውን ይመስል፣ ናይ ዩኒቨርስቲ ናይ ተምሃሮ መመገቢ ዶ ይኸውን?

ካብ ናይ ኣዕዋፍ ዝራእቲ ዝኾነት ሓንቲ ጸላም ዳኪያ ዒፍ ኣብ ልዕሊ ማይ ክትዓርፍ ትረአ። ንነዊሕ እዋን ከም ዘዕረፈ፡ ናይ ሰላምን ቅሳነትን ስምዒት ይህብ።

7 ማሽናት ሎተሪ ኣብ መድረኽ ደው ኢለን ኣብ ምክያድ ይረኣያ። ኣብ ቅድሚት ኮፍ ኢሎም ዘለዉ ሰባት ዕጫ ሎተሪ ይዕዘቡ ኣለዉ። ኣብ ላዕሊ ድማ ኣርማ ባንኪ ኣቢሲንያ ይርአ። እዚ ድማ ናይ ሓጎስን ዓወትን ስምዒት የለዓዕል።

ዜና ትግራይ ዜና ብርክት ዝበሉ ሰባት ብዛዕባ ሓገዝ ናይ መንግስቲ እንግሊዝ ሓሳቡ እናገለፀ ይርከብ፡፡ ንደዲአር እውን ቡዙሕ ገንዘብ ሓገዝ ከም ዝገበረ ይገልፅ፡፡ እዚ ዜና ትክክለኛ ድዩ?

ብድሙቕ ብጫ ዝተመልአ ዘመናዊ ክሽነ እዩ። ጽሩይን ውቁብን ፍቑር ኣቀማምጣ ዘለዎን ኮይኑ፡ እቲ ብርሃን ድማ ተስፋ ዝህብ ይመስል። እውይ...ትምኒተይ ከምዚኣ ዝበለት ክቺን ካብኔት ከስርሕ እዩ...ደስ ክትብል...

እዚ እትሪእዎ ዘለኹም ኣብ እምባ ዝተሰርሓ ቤተ ክርስቲያን እንትኸውን ኣብ ትግራይ ብዙሓት ኣብያተ ክርስትያን ኣብ ልዕሊ ነዋሕቲ ጎቦታት ዝተሰርሐ ከም ዘለው ትፈልጡ ዶ?

እሰይ ደስ ክብል ህንፃ እዚ ገዛ ቡናማ ሕብሪ ዘለዎ ቅርፂን ማስቲካ ሕብሪን ተለሚፁ ይርከብ፡፡ ናይ ዚ ገዛ በሪ ማዕፆ ከዓ ብጣዕሚ ገፊሕ እዩ፡፡ አብዚ በሪ ደገ ከዓ ብስሚንቶ ተወቂዑ ይርከብ፡፡

ዝተፈላለዩ ዓይነት ዝተዓሸጉ መስተታትን ምግብታትን ተደርዲሮም ተቐሚጦም ኣለዉ፡፡ ብሰብ ሞያ ስነ ምግቢ ዕሹጋት መስተን ምግብን ንጥዕና ጠንቂ እዮም ተባሂሉ እንትንገር ትሰምዑ ዶ?

ሰባት ተሰሊፎም ጦር መሳርያ ናብ ሓደ ይእክቡ ኣለዉ፡፡ እዚ ከይዲ ዕጥቂ ናይ ምፍታሕ ተግባር ዝፍፀመሉ ዘሎ ምዃኑ የመልክት፡፡ እዚ ተግባር ንሰላም ዘለዎ ኣበርክቶ ከመይ ትሪእዎ?

ተፈጥሮን አከባቢን ተፈጥሮን አከባቢን ማለት ፀልማትን ቀትርን ገይሩ ምድሪ ዝፈጠረ አምላክ እንትኸውን፤ ብጣዕሚ በሪክ ዝኮነ ቦታ አብ ልዕሊኡ ከዓ ሓምለዎት ተክሊታትን ሳዕሪታትን ይርከቡ፡፡ ሰማያዊ ሕብሪ ዘለዎ ድሕረ ገፅ ከዓ ይርከብ፡፡ እዚ ጎቦ አበይ እዩ?

ብጣዕሚ ደስ ዝብል ቦታ እዩ ንዓይኒ ስሓብን መራክን እኮነ ሓምለዋይ ህንፃታት ዘለዎ ኮይኑ ደስ ትብል ህፃን ቆልዓ ኣላ ንዓዓ ናይ መጀመርታኣ ዝኮነ ናበይ እያ ከይዳ?

ኣብ እዝኒ ኣዝዩ ስነ-ጥበባዊ ዝኾነ ብሩር ሕብሪ ዘለዎ መጋየፂ ኣብ ናይ ሓንቲ ጓል እዝኒ ተቐሚጡ ኣሎ። ንኹልና ውን ደስ ዝብል ቀሊልን ጽሩይን ሽልማት ቅንኢ ፍቑርካ ክስምዓካ ይገብር።

ካብ ወርቅን ቡሩርን ዝተሰርሑ ኩትቻታትን ጐባጉብን ካልኦትን ይርአዩ ኣለዉ፡፡ ነዞም ከምዚኣቶም ዝኣምሰሉ መጋየፅታ ዝሰርሑ ሰብ ሞያታት ሽሞም እንታይ እናተባህሉ ይፅውዑ?

ነብሱ አብ ገነት ትንበር ኪሮሰይ ሽኮር! ኪሮሰይ ዝብል ፅሑፍ ብሰማያዊ ሕብሪ ተፃሒፉ ብፀሊም ድሕረ ገፅ ይርከብ፡፡ “ሰላም ምቅርቲ እያ ዋዛ አይንርአያ ዉሉድን ወላድን አይትፈላልን” እያ ዝብል ከዓ ብብጫ ሕብሪ ተፃሒፉ ብ ሊም ድሕረ ገፅ ይርከብ፡፡

ካብ ብጣዕሚ ዝህረፍ ባህላውን ተፈጥሮኣውን ዓይነታት ዝስተዩ ነገራት ፀባ እዩ፡፡ እታ ሰበይቲ ናብ ሽክና ነታ ላሕሚ እንዳሓለበታ እታ ብተይ ድማ ተታሒዛ ኣላ፡፡ እውይ እቲ ዝዓበኹሉ ዓደይ ተራእዩኒ፡፡

እዚመዝቀኛ ወይ ደራፋይ ኮይኑ ብጣዓሚ ፅቡቅ ደርፉ እውን ብጣዓሚ ጥዑማት እንትከውን ሙሉጌታ ካሕሳይ እደተበሃለ ዝፍለጥ እ ንትከውን ትግራዋይ እንትኮን ቅፅሊሽሙ መን እደተበሃለ ይፅዋዕ?

ባህላዊ ክዳን ዝተከደነት ኣብ ኢዳ ፃዕዳ ሕብሪ ሽሓነ ኣብ ውሽጡ ባህላዊ ጨርቂ ገይራ ሰለስተ ፈናጅል ምስ ማንካን ሰርቨስ መትሐዚኡን ኣሎ። እተን ፍንጃል እንታይ ሒዘን ኣለዋ?

ሓንቲ ቀያሕ ኢድ አብ ማእከል አፃብዕቲ ወርቃማ ካቲም ጌራ አብ ጫፍ እቲ አፃብዕቲ ፃዕዳ ነገር ሒዘን እናተነቀሳ አብ ፃዕዳ ሕብራዊ ድሕረ ገፅ ትርከብ፡፡

አበ ትግራየ ካበ ዝርከቡ ባሀላዊ ቁኖታተ ሓደ አልባሶ እንትኮን ከምዚ እንዕዞቦ ድማ ብዘመናዊ ቅዲ እናተሰረሐት ንዕዘብ ንስኩም ከ ክምዚ ዓይነት ቁኖ ሪኩም ዶ ትፈልጡ?

ኣብዚ ሓንቲ ጓል ኣንስተይቲ ህጻን ኣብ ሕቑፋ ሒዛ ደው ኢላ ትርአ። ክልቲኦም ኣብ ሓምላይ ሜዳ ኮይኖም፡ ብድሕሪት ኣኽራንን ኣግራብን ተፈጥሮኣዊ ቁሸት ትረአ። እታ ኣደ ንውላዳ ብኸምዚ ዝበለ ፍቕሪ ክትሪኦ ከላ እንታይ ይስምዓ ይመስለካ?

ብጣዕሚ ዝመቸዎ ዝራእቲ እኽሊ ስርናይ ወይ ጣፍ ዝመስል እንዳተራእየ ኾይኑ ጨጫፉ ሕብሩ ናብ ፃዕዳ እንዳተቐየረን ኣስታት ናብ ምድራቕ ዘሎን እዩ፡፡ ብርሐቐት ድማ ሰማያዊ ጠፈር ሰማይ ይራኣይ ኣሎ፡፡ እቲ እኽሊ ሙሉእ ብሙሉእ ንኸደርቕ ክንደይ ሰሙን ይወስደሉ ይኾን?

እዚ ኣብ መሬት ተጸጊዑ ዝነበረ ነዊሕ ተኽሊ ዘርኢ እዩ። ቆጽሉ ቀጠልያን ግራጭን ዝተሓዋወሰ ኮይኑ፡ ጨናፍር ድማ ብመስርዕ ተሰሪዑ ይርከብ። ኣብ ገሊኡ ቦታታት ካብ ሱሩ ዝተነቀሉን ዝበቖሉን ዕምባባታት ይረኣዩ። እዚ ዓይነት ተኽሊ ኣብ ከባቢኹም ይበቁል ድዩ?

ምስጢራዊ! ንቑልቁል ዝወስድ ጸቢብ መሕለፊ እምኒ ወይ መደያይቦ የርኢ። እቲ መናድቕ ካብ ተፈጥሮኣዊ ኣእማን ዝተሰርሐ እዩ። ብርሃን ጸሓይ ካብቲ ኣብ ላዕሊ ዘሎ ክፉት ቦታ ስለ ዝኣቱ፡ እቲ ቦታ ጥንታዊ ወይ ታሪኻዊ ምዃኑ ይሕብር።

ሰለስተ ዝተፈላለያ ናይ እዝኒ ዝተፈላለየ ዕንቍን ሕብሪን ዘለዎን ኮይነን፤ ከም ቀይሕ፣ ቆፃል፣ ፃዕዳን ሰማያዊን ሕብሪ ብምህላዉ አብ ፀሊም ድሕረ ገፅ ከዓ ይርከባ፡፡ ውይውይ ጉድ እቲ ሓደ እዝኒ ኸ አበይ አሎ?

ኣብ ጠረጴዛ መደርደሪ ብዝተፈላለየ ዓይነትሕብርታት ዘለው ኮይኑ ንደቆ ሰባት ካብ ቦታ ናብ ቦታ ክንቀሳቀሱ ከለው ዝጠቅሞም ኣብ እግርካ ዝግበር እዩ። እንታይ ይብሃል ሽሙ?

ኣዝዩ ውቁብ ዝኾነ ብባህላዊ ኣቕሓን ብባህላዊ ምግብን ጉዳይ ይሓልፍ፡፡ ብኸመዞም ብዙሓት መሶባት ምልኩዕ ታንቴላት ተኸዲኖም እንጀራ ጌርኩም ናብ መርዓ ወይ ክርስትና ዶ ወሲድኩም ትፈልጡ?

“ሓቀኛ፣ ዛንታታት” ብፃዕዳ ተፃሒፎም አብ ቀይሕ ክቢ ቅርፂ ድሕረ ገፅ ይርከቡ፡፡ “ጸጋብርሃን ጎይትኦም” ዝብል ፅሑፍ ብፃዕዳ ተፃሒፉ አብ ቀይሕን ፀሊምን ሕብራዊ ድሕረ ገፅ ይርከብ፡፡ እዞም ፅሑፋት እንታይ ይገልፁ?

ኣብ ስክሪን ተለቪዥን ዝቐርብ ገጠር እዩ። ኣብ ድሕሪት ድማ ሓምላይ ኣኽራንን ሰፊሕ ክፉት ግራውትን ኣሎ። ብሓፈሻ ስምዒት ናይ ሰላማውን ተፈጥሮኣውን እዩ።

ጫማ ንደቂ ሰባት ካብ ጉድኣት ዝከላኸል እውን እኳ እንተኾነ በብዋኑን በቢጊዜኡን ብዝመፅእ ሓዱሽ ፋሽን ቅዲ ብዝተፈላለየ ሕብሪ፣ ቅርፂን ዲዛይንን ተመሪቱ ንመመላኽዒ ይጠቅም፡፡ ካብዘን ዝረኣያ ዘለዋ ጫማታትስ እታ ሽሮ ዓይነት ደስ ኢላትኒ...

እዚ ኣርማ ናይ ሓደ ገባሪ ሰናይ ተቋም ዕላማን ስራሕን ከገልግል ኣብ ፃዕዳ ጨርቂ ብአንግሊዝኛ ዝተፃሕፈ ኤስ ኦ ኤስ ዝብል ፅሑፍ እዩ፡፡

አዲስ አበባ ዩኒቨርሲቲ ቢዝነስና ኢኮኖሚክስ ኮሌጅ ፅሕፈት ቤት መምርሒ ዝብል ብፃዕዳ ተፃሒፉ አብ ሰማያዊ ሕብሪ ድሕረ ገፅ ይርከብ፡፡ እግዚኦ! ክበዝሕ መምርሒ… አብ ተግባር እንተዊዒሉ እዩ፡፡

ናይ ኢትዮጵያ ንግዲ ባንኪ ናይ ሴካፋ ዋንጫ ብምሽናፈን ኣብ ሜዳ ተሓጓሰን ይገልፃ ኣለዋ፡፡ እዚ ድማ ነቲ ስቴድየም ደስ ዝብል ዳባብ ፈጢሩሉ ኣሎ፡፡

ክልተ ቀይሕ ሕብሪ ዘለወን ሲኖ ናይ ፅዕነት መኪና አብ እግሪ ብስሚንቶ ተለሚፁ እናተሰርሐ ዝርከብ ህንፃ ሓሸዋን ተፃዒነን ጠጠወ ኢለን ይርከባ፡፡ ወይ ጉድ! አብቲ ልዕሊ ሓሸዋስ ተክሊታት በቍሎም፡፡

ብጫ ሕብሪ ዕምበባ ዘለዎም ሓምለዎት ተክሊታት አብ ሓምለዋይ ሕብሪ ዘለዎ ድሕረ ገፅ ይርከብ፡፡ እዋይ! እዚ ብጫ ሕብሪ ዕምበባ ደስ ክብል አብ ፍሪኡ ከዓ ይፀምረና፡፡

ዓለባ ዓዲ ዝተኸደና ቆልዑ ኢድ ንኢድ ተተሓሒዘን ኣለዋ፡፡ ኣብ ኣሸንዳ ህፃናት ከምዚ ኢለን እየን ዝደምቃ፡፡ ካብ ኣሸንዳ ወፃኢ ዓለባ ዓዲ ዝኽደናሉ ካልእ ኣጋጣሚ ኸ ኣሎ ዶ?

እዚ “ትራይደንት” ዝብል ጽሑፍ ዘለዎ ጥዑም ጃም ዘርኢ እዩ። ብላዕልን ታሕትን ብኣራንሺን ፍኹስ ዝበለ ሰማያውን ዝተሸፈነ ኮይኑ፡ ኣብ ላዕሊ ከም ኣራንሺ፡ ኪዊን ማንጎን ዝኣመሰሉ ምስልታት ፍረታት ኣለዉ። ደስ ዘብልን ኣዝዩ መኣዛ ዘለዎን ምንቅስቓስ ዘርኢ እዩ።

ተፈጥሮን ከባብን፡- ኣብ ከባቢና ዝርከቡ ዝተፈላለዩ መልክኣ-ምድራዊ ትሕዝቶ ዘለዎም ከም ኣኽራናት ወይ ጎቦታት፣ እፅዋት፣ ሽንጥሮታትን መንገዲታት ኩሎም ኣጠቓሊሉ ዝሓዘ እዩ፡፡ ካብ ከባቢኹም ዝርከቡ ተፈጥሮኣዊን ሰብ ስራሕን ፀጋታት ዶ ምጠቐስኩም?

ኣብቲ ዕሙር ዕዳጋ ብዙሓት ጫማታት ደቂ ኣንስትዮ ኣብ ምርኢት ዕዳጋን መሸጣን ክቐርቡ ይረኣዩ። ሕብርታቶም ደስ ዘብልን ኣዝዩ ዝተራቐቐን እዩ፤ ናይ መዓልታዊ ዕዳጋ ጦብላሕታ ይህብ ኣነ ውን ካብዞም ጫማታት ምገዛእኹ።

መፃሕቲ ዝተደርደረሉ ቁም ሳጥን ይርአ ኣሎ፡፡ መፃሕፍቲ ምንባብ ናይ ስልጡንነት መግለፂ እዩ፡፡ ኣብ ገዛ ከምዚ ዓይነት ምድላው ክህሉ ግቡእ እዩ ዶ ትብሉ?

ካብ ዞባ ምዕራብ ትግራይ ዝተፈናቀሉ ሬዲኤት ብዘይምርካቦም ብጥምየትን ሕማምን ከም ዝሳቀዩ ዘለው ገሊፆም። ኣብ ከቢድ ስቃይ ከም ዘለው ትፈልጡ ዶ ?

ብዝሒ ዘለዎም ቀያሕቲ ሽጉርቲ ብጻዕዳ መደበርያ ተሸፊኖም ኣብ መሬት ብናጽነት ተዘርጊሖም ይረኣዩ። ሽጉርቲ ጣልያን ዝኣተዎ ፀብሒ ሽሮ ኣብየት ክጥዕም...ፍሉይ ጣዕምን ጨናን ይህልዎ...

ተመሃሮ ኣብ ወንበር ዘይብሉ ግዚያዊ መፅለሊ ኮይኖም ይመሃሩ ኣለዉ፡፡ ኣብ ከምዚ ዓይነት መፀገሚ ኩነታት ዝመሃሩ ተመሃሮ ትምህርቶም ድኹማት ዶ ይኾኑ?

ኣብ ዝተፈላለየ ዝፈረየ ምሸላ ዓሲሎም ኣብ ምብላዕ ዝግነዩ ነፈርቲ ንዝራእት እውን ብጣዕሚ እዮም ዘጥቅዑ። ኣብ ከባቢኩም እንታይ እናተባሃሉ ከምዝፅዉዑ ትፈልጡ ዶ?

ብዙሓት ሰባት ኣብ ጽርግያ ኮፍ ኢሎም ወይ ተኣኪቦም ይረኣዩ። ኣብ ድሕሪት ዝርከቡ ሰባት ናይ መልእኽቲ ባነራት ሒዞም ይረኣዩ፣ እዚ ድማ እዚ ናይ ሰላም ወይ ናይ ዝኽሪ ምንቅስቓስ ምዃኑ ይሕብር። እዚ ምትእኽኻብ ንምንታይ እዩ ትብሉ?

ካብ ናይ ባህልን ጥበብን ዝጥቀስ ኣብዚ ሓንቲ ሰበይቲ ብባህላዊ ኣገባብ ሕሩጭ ትደቁስን ትጥሕንን ኣላ። ጻዕርን ባህላዊ ህይወትን ዝተሓዋወሰ ሂወት ውን እዩ።

እዚ ብዝተፈላለየ ሕብርን ቅርጽን ዝተሰርሑ ሽልማት ምልክት ዘርኢ እዩ። እዞም ምልክት እዚኣቶም ካብ ብሩርን ኢናሜልን ሕብራዊ ረዚንን ዝተሰርሑ ኮይኖም ብኢድ ዝተሰርሑ እዮም። እዚ ዓይነት ሕብራዊ ባህላዊ ሽልማት ዝስራሕ ርኢኹም ትፈልጡ ዶ?

ኣብ ማያዊ ኣካላት ካብ ዝነብሩ እንስሳት ሓደ ዝኾነ ሓርገፅ እንትኾውን ኣብ ስጋ በላዕቲ ይምደብ። ኣብ ኢትዮጵያ ከባቢ ኣርባምንጭ ብበዝሒ ከም ዝርከብ ትፈልጡ ዶ?

እዚ መናገሻ ተባሂሉ ዝፅዋዕ ናይ ኣኽሱም ጽዮን ቤተ ክርስቲያን ኣደባባይ እዩ፡፡ ነገስታት ስርዓት በዓለ ንግሶም ምፍፃም ይጅምር ካብዚ ጀሚሩ ምንባሩ ሰሚዕኹም ዶ ትፈልጡ?

ቡዙሓት ብፃዕዳን ፀሊምን ሕብሪ ዝተሸለሙ መስቀላት ብፀሊም ክሪ ተተሓሒዞም አብ ዕንቋይ ሕብሪ ድሕረ ገፅ ይርከቡ፡፡ እሰይ! እዞም መስቀላት ደስ ክብሉ፡፡

እዚ ኣብ ላዕሊ ደረቕ ጻዕዳ ደበናን ሰማያዊ ሰማይን ተዘርጊሑ ኣሎ፡ ኣብ ታሕቲ ድማ ስፍሕ ዝበለ ናይ ሕርሻ መሬት ኣሎ። እዛ ስእሊ ትዕግስቲ ሓረስታይ፡ ሓጎስ ሕርሻን ተስፋ ተፈጥሮን ንጹር ስምዒት እያ እተመሓላልፍ።

አብ ዓለምና ዝተፈላለዩ ዓድታት ብመስረታዊ ነገራት ብጣዕሚ ማረክቲ ዝማዕበላ ሃገራት ከተማታትን ዘለዎ እንትኮን እዛ ዓዲ ከ ናይበይ ከተማ ዓዲ ይመስለኩም ?

እዛ ዒፍ እዝኣ እንስሳ ዘገዳም እያ። እዛ እንስሳ ዘገዳም ሕምሕም ትባሃል ። ኣብ ክሳዳ ድማ ማዕተብ እንአዋ። እዛ ሕምሕም እዚኣ ድማ ዝተፈላለዩ ዓይነት እክሊ ትምገብ።

ጽቡቕን ማራኺን ምትሕውዋስ ተፈጥሮኣውን ሰብ ዝሰርሖን ጽባቐ ዘርኢ እዩ። ኣብ ቅድሚት ብኣግማድ ደው ዝበሉ ነዋሕቲ ህንጻታት ኣለዉ፣ ኣብ ትሕቲኦም ድማ ብቐጠልያ ቆርቆሮ ዝተሸፈኑ ትሑት ደርቢ ዘለዎም ህንጻታት ኣለዉ። ደቂ ሰባትን ተፈጥሮኣዊ ጽባቐን ብሓባር ምንባር ዘርኢ ጽቡቕ ምርኢት እዩ።

እስይ! ዕል! ልል!… ደስ! ክብል ብርክት ዝበሉ ሰባት አብ ሓደ ገዳም ተፀጊዖምን አናደየቡን ይርከቡ፡፡ አብቲ ገዳም ብጫ ሕብሪ ዕምበባ ዘውፀአት ተክሊ ከዓ አላ፡፡ እዚ ደብሪ እንዳአቡነ አረጋዊ እዩ፡፡

ኣዝዩ ደስ ዝብል በዓል በዓቲ ከውሒ፡፡ እዚ ሶፍ ዑመር ዋሻ ዝበሃል ተፈጥሯዊ መስሕብ ብዙሓት ዝብህግዎ እዩ፡፡ ኣነ እውን ብዝኾነ ኣጋጣሚ ከይደ ክሪአ ይምነ፡፡

ኣብ ትሕቲ ደመና ዝኸበዶ ሰማይ ለምለም ናይ ደጉዓ ገፀ ምድሪ ይርአ ኣሎ፡፡ እቶም ዝለምዑ ገርሁታት ዘለዎም ልምላመ ፍሉይ እዩ፡፡ እዚ ኩነታት ዝርአየሉ ወቕቲ መዓዝ እዩ?

እዞም ናይ ክልል ትግራይ ፖሊስ ኮይኖም ናይ ፖሊስ ዲብዛ ቸክዲኖም እንትኮኑ ዝተፈላለዪ ደቂ ተባዓትዮም ደቂ አንስትዮም ኮይኖም አብ ቴራፊክ ከምኡ እውን አብ ናይ ፀጥታ ሓለዋ ብጣዓሚፅቡቅ እዩ።

ቡዙሓት ሰማያዊ ዲቪዛ ዝተከደኑ ተምሃሮ አብ ቀይሕ ሓመድ ዘለዎ ሜዳ ቤት ትምህርቲ እናተናፈሱ ይርከቡ፡፡ አረ! ናይ ሎሚ ተማሃሮ ናይ ትምህርቲ ምክታታል መንፈሱ ብጣዕሚ ዝተሓተ እዩ፡፡

ጻዕዳ ኣርማ ኣብ ታሕቲ ዓንዲ ባንዴራ ዘለዎ ተራእዩ። ኣብታ ኣርማ ቀጠልያ ክፍልን ጽሑፍን ኣሎ፣ እዚ ድማ ምልክት ናይ ሓደ ትካል ወይ ትካል ምዃኑ ዘመልክት እዩ። እዛ ኣርማ እንታይ ዓይነት ውዳበ ምዃና ትፈልጡ ዶ?

እሰይ! ደስ ክብል ቁኖ እዛ ቀያሕ ቆልዓ ተቆኒናቶ ዘላ ብጣዕሚ ደስ… በሃሊን እዩ፡፡ እዛ ቆልዓ ፀጉራ ነዊሕን ልስሉስን ኮይኑ፤ ፃዕዳ ሸሚዝን ሊላ ሕብሪ ከዓ ስረን ተከዲና ትርከብ፡፡

ዝተፈላለዩ ዓይነተ ውዒ መስተ ዘለዎ እንትኮኑ ካብአቶም ሓደ ሻሂ ኮይኑ መብዛሕቲኡ ግዚ ንጉሆ ድሕሪ ቁርሲ ሰባት ዝጥቀሙ ኮይኑ ቀተሪ እውን ከም መነቃቂሕ ይጥቀሙሉ እዩም። ንስኩም ከ ሻሂ ትጥቀሙ ዲኩም?

ኣብቲ ድኳን ናይ ጸባ ውፅኢታት ፍሩይ ጸባ ፓውደርን ተቐሚጦም ኣለዉ። ሕብራዊ እኩብ ሸቐጣት ኮይኑ፡ ምልክት ፍቕርን ንጽህናን እዩ። እቲ ምስኡ ዝኸይድ ስምዒት ዝተዳለወን ጽሩይን ድኳን እዩ።

ዝተፈላለዩ አብ ታኒካ ዝተዓሸጉ ምግቢታት ተደርዲሮም ይርከቡ፡፡ ንአብነት ሂልዋ፣ ኑራን ሃሞ ዝበሃሉ ዕሹጋት ምግቢታት አብ ፃዕዳ ጣውላ ተደርዲሮም ይርከቡ፡፡ ናይ ሓደ ታኒካ ሂልዋ ዋጋ ክንደይ እዩ?

ዝተፈላዩ አርማ ናይ ዝተፈላለዩ ተቋማት አለው፡፡ ንአብነት ዳሽን ባንክ ዝብል ፅሑፈ ብፃዕዳ ተፃሒፉ አብ ዕንቋይ ሕብሪ ደስስስ አብ ዝብል ድሕረ ገፅ ይርከብ፡፡ ናይ መቀስ ቅርፂ ዘለዋ ከዓ ብፃዕዳን ዕንቋይን ተሳኢላ ትርከብ፡፡

ኣብዚ ሓደ ሰብኣይ ምስ ክልተ ንኣሽቱ ቆልዑ ኣብ ቅድሚ ሓጹር ደው ኢሉ ኣሎ። እታ ሓንቲ ቆልዑ ብጫ ስረን ቀይሕ ክዳንን ተኸዲና፡ እቲ ካልኣይ ድማ ቀይሕ ክዳንን ቀጠልያ ጃኬትን ተኸዲነን ይርከብ። እዞም ሰባት እዚኦም ስድራ ዶ ይመስለኩም?